እቲ እንርእዮ ዘለና ናይ በለስ ቆጽሊ ብሓባር ተጠርኒፉ ዘርኢ እዩ። እዚ ተኽሊ ኣብ ደረቕ ቦታታት ዝበቁል ኮይኑ ቆጽሉ ድማ ማይ ይዕቅብ። ንስኩም ከ እዚ እትርእይዎ ዘለኩም ተክሊ ኣብ ከባቢኩም እንታይ እንዳተባሃለ ይፅዋዕ?

ኣብ ኢትዮጰያ ብዙሓት መራሕቲ ኣለው ማለት ካብተን ሕድሕድ ክልላት ናይ ባዕለን መራሒ ኣለወን፣ እዚ ኣብ ምስሊ እንሪኦ ዘለና መራሒ ናይ ኦሮሚያ ኣመሓዳሪ እዩ።

ዝተፈላለዩ ዓይነታት ካብ ፍረምረታት ዝሰራሕ ዓይነት ፁማቅ አለው ካብአቶም ሓደ ኪኪ እናተባህለ ዝፅዋዕ ዓየነት ሉሱሉስ መስተ እዩ ።መብዛሕቲኡ ግዜ ድማ ህፃናትን ዝፈትውዎ ኮይኑ ንስኩም ከ ትፈትዎ ዶ?

እቲ ስእሊ ቤት ምግቢን ካፈን ዘርኢ እዩ። ኣብቲ ህንጻ “ሆቴልን ቤት ምግብን ፍቅሬ ኩንስፓኛ” ዝብል ስም ብዓበይቲ ብጫ ፊደላት ተጻሒፉ ኣሎ። ኩሉ ብጽቡቕን ውቁብን ቅዲ ዝተሰርሐ ኮይኑ፡ ታሕተዋይ ክፋል ብእምኒ ዝተሸፈነ እዩ።

ኣብዚ ዘለና ናይ ሕጊ ኣክባሪ ሓይሊ እየ በሃሊ እዛን ደኣ ኣንስትዮ ኣክቡኢዱ እንዳዋጣወጠ የፋራረሐን ኣሎ። እዚ ሕጊ የክብር ድዮ ዘሎ ወይስ የፍርስ?

ብዙሓት ደርሁ ኣብ ሓደ ቦታ ተኣኪበን ይረኣያ። ኣብ መንጎኦም ዝተቐመጡ ጻዕዳ ማይ ወይ ምግቢ መቀመጢ ኣለዉ። እዘን ደርሁ ኣብ መንግስታዊ ወይ ናይ ሕርሻ ክረኽባ ዝኽእላ እየን። ኣብ ስእሊ ዘለዋ ደርሆ ኣብ ምንታይ ዓይነት ሕርሻ ዝውዕላ ይመስላ?

ካብ ዝተፈላለዩ ላኻን ሃሪን ብምጥቃም ብሰብ ሞያ ብጥንቃቐ ዝተሰርሑ ዝተሰርሑ ጥንታዊ ባህላዊ ትሕዝትኦም ከይቀየሩ ንዓይንኻ ሰሓባይ ብዝኾነ ንግልጋሎት ዝተዳለዉ ከም መሶብ÷ሌማትን ስፍእን መቕመጢ እንጀራ ጎባቦን ካልኦትን እዮም።

ነብሪ ኣብ ሓደን ዘርእዮ ፍጥነቱ ፍሉይ እዩ፡፡ እዚ ውርውራይ ሕብሪ ዘለዎ እንስሳ ዘገዳም ካብ ኣንበሳ ዝፍለየሎም ባህርያት እንታይ እንታይ እዮም?

ዘይሕጋዊ ስደተኛታት ዝመስሉ ልዕሊ ዕቅን ሰባት ዝፀዓነት ጀልባ ኣብ ከይዲ ምግልባጥ እንዳሃለወት ትርአ፡፡ ገለ ካብቶም ተሳተፍቲ ገና ንገና ናባቲ ባሕሪ እንትፈሱ ይርአዩ ኣለዉ፡፡

ኣውቶሜትድ መኪና ናይ ምምራት ከይዲ ንርኢ ኣለና፡፡ ኣብዚ ከይዲ ምህርቲ ዝርአ ናይ ሰብ ኢድ የለን፡፡ ናይዚ ከይዲ ፍጥነት ከመይ ትሪእይዎ?

ሓምሊ ቆስጣ ካብ ዓይነታት ቆፅሊ ተክልታት ሓደ ኮይኑ ደቂ ሰባት ንምግብነት ፀብሒ ዘውዕልዎ ንጥዕና ወዲ ሰብ ጠቃሚ እዩ። ኣብ ከባቢኩም'ከ ይትከል ዶ?

ደሕ ዝብል ታርጋ ዘለወን ባጃጅን ሰባትን ዘለውዎ ከባቢ ንርኢ ኣለና፡፡ እዚ ከባቢ ኣብ ደቡብ ህዝቢ ክልል ዝርከብ እዩ፡፡ እዚ ምዃኑ ብምንታይ ክንፈልጥ ክኢልና?

እቲ ዝርኣይ ዘሎ ናይ እሳተ ጐመራ ጉድጓድ ኣብ ክልል ዓፋር ኣብ ኣርታዕለ ዝበሃል ቦታ ዝርከብ እዩ፡፡ እዚ እሳተ ገሞራ ፍሉይ ዝገብሮ ባርዑ ጠፊኡ ዘይፈልጥ ምዃኑ እዬ፡፡

ወርቂ ካብ መሬት ፊሒርካ ዝወፅእ እንትከውን ብበዝሒ ደቂ ኣንስትዮ ከም መጋየፂን መማላክዕን ዝጥቀማሉ ኣብ እዝኒ፣ ኢድ ከምኡ'ውን ኣብ ክሳድ ዝእሰር ብፍላይ ኣብ ባዓላትን መርዓን ከምዝግበር ትፈልጡ ዶ?

እዚ ናይ ኣትክልቲ መደብር ዘርኢ እዩ። ብዙሓት ዓይነታት ኣትከልቲ ተሰሪዖም ኣለዉ፡ ንኣብነት ባናና፡ ኣቮካዶ፡ ኣፕል፡ ኣራንሺ፡ ገለ ካልኦት ኣትክልቲን ኣብ ልዕሊ ነንሕድሕዶም ተደራሪቦም ይርከቡ። ንስኩም ከ ኣብ ከባቢኩም ከምዚ ዓይነት ናይ ኣትክልቲ መደብር ኣለኩም ዶ?

ኣትክልትን ፍራምረን፡- ካብ ዓይነታት ኣትክልትን ፍራምረን ሓደ ኣቮካዶ እዩ፡፡ ኣቮካዶ ንቡዙሕ ጥቕሚ ይውዕል፡፡ ንክብደት ንምውሳኽ፣ ንቅብኣት ናይ ፀጉሪን ንናይ ገፅ ኮስሞቲክስን ይጥቀሱ፡፡

ኣብቲ ስእሊ ተኽልታት ብጸሊም ቀይሕ ቀለም ተቐቢኦም ይዕምብቡ ኣለዉ። እዞም ዕምባባታት እዚኣቶም ኣብ በረኻ ወይ ኣብ መሬት ይበቁሉ። ቆጽሎም ቀጠልያ እኳ እንተኾነ፡ ዕምባባታቶም ግን ብጽቡቕ ቀይሕ ሕብሪ ይዕምብቡ ኣለዉ።

እዞም ዝተፈላለዮ ማሕበረሰብ ደገፍቲ ተጫወቲ ፕሪሚዬር ሊግ ሊበርፑልና አርሰናል ተጫወቲ ኩዕሶ እግርን ደሰ ዝብል ጨወታ ንሕንሕ ዘለዎ ተጫወቲ ዘርእየና ጨወታ እዮ ። እዚ ጨወታ ናይ መን ይመሰለኩም?

እዚ ከባቢ እዚ ካብ ትራንስፖርት ተሽከርከርትን ዝርከብሉ ከባቢ ኣብ ውሽቲ መናሃርያ ኮይኑ ብዝሓት ናይ ህዝቢ መመላለስቲ መካይን ኣብ ውሽጢ መናሃርያ ኣለዋ። ብምታይ ዓይነት መኪና ክትጉዓዙ ሰድ ይብለኩም?

ኣብዚ “ኢንተርናሽናል ባር እና ካፌ” ዝብል ጽሑፍ ዝተጻሕፈሉ ገዛ ኣሎ። ኣብ ቅድሚ ብዙሓት ቀጠልያ መንበርን ብሽክለታን መስቀል ዝተሰቕለን ኣለዋ። ኣብ ውሽጡን ኣብ ቅድሚኡን ብዙሓት ሰባት ኮፍ ኢሎም ኣለዉ። ኣብ ከባቢኩም ከምዚ ዓይነት መዝናነይ ቦታ ኣለኩም ዶ?

ኣብዚ ክልተ ሰብኡት ኢድ ንኢድ ተተሓሒዞም ይረኣዩ። ክልቲኦም ደቂ ተባዕትዮ ወግዓዊ ንግዳዊ ኣከዳድናኦም፡ ስፉን ክራቫታን ተኸዲኖም እዮም። ኣብ ኢዶም ሰነድ ሒዘም ኣለው። ብድሕሪኦም ባንዴራ ሃገራት ኣለዋ። እዞም ክልተ ሰባት ኣብ ስእሊ ኣብ ምንታይ ይሰማምዑ ኣለው?

እዚ መነሃርያ እዩ፡፡ እዚ ቦታ ናይ ህዝቢ መጓዓዓዝቲ መኻይን ዝዋፈራሉ ቦታ እዩ፡፡ ሰባት ካብ ናብ ንምጉዓዝ እንትደልዩ ናብዚ ቦታ እዮም ዝመፁ፡፡

እዚ ናይ ኢትዮጱያ ባንዴራታት ኮይነን ብየናይ ሃገር ዝፅዋዓ እንትኮና ኣብ ወሰን ወሰን ድማ ዝተፈላላየ ሕብሪታት ዘሎዎ ባንደራታት ከም ዝንህዋ ናይ መን ሃገሪ ወይ ክሊል ሃገር እየን ግለፁ?

አብ ዝተፈላዩ ሽንጥሮታት ቡዙሓት ሓምለዎተ ተክሊታትን ዝተሰናጠቁ ከውሒታትን ይርከቡ፡፡ እዞም ከውሒታት ገሊኦም ብጫ ሕብሪ ገሊኦም ከዓ ፃዕዳ ሕብሪ ዘለዎም እዮም፡፡ ብሽንጥሮታት መንገዲ ትፈትው ዶ?

ሓደ ሰብ ናይ ኦርቶዶክስ ተዋሀዶ ሃይማኖት ኣማኒ እየ ዝብል እንተኾይኑ ብመስቀል ክኣምን አለዎ። ስለዚ መስቀል መግለፂ ሃይማኖት ኦርቶዶክስ ተዋህዶ እዩ። ንስኻትኩም ኮ ብመስቀል ትኣምኑ ዶ?

ናይ ዳሽን ባንክ በዓል መዚ መግለፂ ይህብ ኣሎ፡፡ ነዚ መግለፂ ከም እኒ ናሁ፣ ኢቲቪ ዝኣምሰላ ሚድያታት ይቕበልኦ፡፡ ምኽንያቱም እዚ መግለፂ ዜና ንምስራሕ ይጠቕመን እዩ፡፡

ዝተፈላለዩ ዓይነታት ናይ ደቂ አንስትዮ መጋየፅታት አለዉ እዩም ካብአቶም ሓደ ወርቂ እንትኮን ወርቂ መብዛሕቲኡ ግዜ ድቂ አንስትዩ ናብ ዝተፈላለዩ ጉዳያት እንትከዳ ዝገብሮኦ ዓይነት መጋየፂ እዩ። ወርቂ ብከመይ ከም ዝስራሕ ትፈልጡ ዶ?

እዚ አብ እስክሪን እንምልከቶ ዘለና ካብቶም ዓይነታት እንስሳ ነፈርቲ ዝኮኑ ሓደ ኮይኑ ፅምብላሊዒ እንዳተብሃለ ድማ ይፍለጥ::አብ ኦም ተለጢፉ ድማ ንምልከት አለና::ካብ ምንታይ ከም ዝፍጠር ትፈልጡ ዶ?

ስና ትምውፅ መንእሰይ ጓል ኣነስተይቲ ትርአ ኣላ፡፡ ምምዋፅ ንንፅህና ስኒ ኣገዳሲ እዩ፡፡ እንተኾነ ግን ብዘይፕሮግራም ኣብ ዝኾነ ቦታ ብፍላይ ድማ ኣብ ሰብ ዝተኣከቦ ክንምውፅ ኣይግባእን፡፡

ናይ ሶፋ ምስሊ ይርአ ኣሎ፡፡ ሶፋ ካብ ጣውላን ስፖንጅን ዝስራሕ ኮይኑ ብናይ ጨርቂ ሽፋን ዝመላካዕ እዩ፡፡ እዚ መቐመጢ ምቾት ዘለዎ እዩ፡፡

ስድራ ቤት ኣብ መኣዲ ተቐሪቦም ይበልዑ ኣለዉ፡፡ ኣዶ ኢዳ ስሕብ ኣቢላ ንስድርአ ቅድሚያ ሂባ ተብልዖም ኣላ፡፡ ኣዶ ቅድሚያ ንስድራይ እያ ትብል፡፡

ኣብዚ ብዙሓት ጸለምትን ዝተፈላለየ ቅርጺ ዘለዎምን ቅርጽታት፡ ከም ኣርባዕተ ገጽ ወይ ሓሙሽተ ገጽ ዘለዎም ቅርጽታት፡ ኣብ ኣራንሺ ድሕረ ባይታ ተደራሪቦም ይረኣዩ። እዚኦም ሓወልቲ መስቀል ይባሃል። ኣብ ከባቢኩም ከ ከምዚ ዓይነት ሓወልቲ መስቀላት ኣለው ዶ?

መስተታት፡- መስተታት ካብ ፋብሪካ ዝምረቱን ብሰብ ዝስርሑን እዮም፡፡ ኣብ ትግራይ ካብ ዝርከቡ ባህላዊ መስተታት ሓደ ሜስ እዩ፡፡ ሜስ ኣብ ዓጋመ ንጉዳይ መሕለፊ ዝተለመደ እዩ፡፡

እዚ ማሕበረሰብ ዝጥቀመሉ ኮይኑ ካብ ተፈላ ለዮ እፅት ዝሰራሕ ኮይኑ አብዝሐ ማሕበረሰብ ካብ ዓኪ ተሰርሐ ንመደቀሲ ዝውዕል ዓራት ተባሂሉ ይፅዋዕ ። ፐንሰኩም ከ ዓራት አለኩም?

ኣብዚ ከባቢ ናይ ቡንባ ማይ ንመጀመሪያ ግዜ ዝኣተወት እያ ትመስል፡፡ ካብ ናይቶም ቆልዑ ገፅ ዝንበብ ናይ ተሗጓስ መንፈስ ነዚ ዝገልፅ እዩ፡፡

እዚ "ዴል" እትበሃል ናይ ዴስክቶፕ ኮምፒተር የርኢ። እዚ ዴስክቶፕ ሞኒተር፣ ኪቦርድ፣ ማውስን ናይ ኮምፒተር ሲፒዩን ዘጠቓልል እዩ። ኣብዚ ምስሊ እንታይ ዓይነት መሳርሒ ክትሪኢ ትኽእል? ከምኡ’ውን ከም ኮምፒተር ተጠቒምካ እንታይ ዓይነት ስራሕ ክስራሕ ይከኣል?

ኣብ ፃዕዳ ሕብሪ ንእሽተይ ቀይሕ ሕብሪ ዘሎ ኮይኑ ኣብ ውሽጡ ድማ ሰለስተ ዝሽክርከር ዘለዎን አብ እዋ ሙቀት ኢና ንጥቀመላ። ሹማ እንታይ ትብሃል?

ክልተ ገጀፍቲ ቆፅላዎይ ሕብሪ ዘለዎን ከምኡ እውን ኣብ ጫፋ ዕምበባ ዘውፅእ ዓምባቢ ተኽሊታትን ኣብ ጎኒን ታሕቲን ዝተፈላለዩ ደቀቅቲ ተኽልታት ዝሓዘ ምስሊ እዩ፡፡

እዚ ናይ ቡና ኣቀራርባ ስርዓት እዩ፡፡ ኣብዚ ፈንድሻ ዕምበባ፣ ሰቲ፣ ፍንጃል፣ መሽረፈት ይርአ ኣሎ፡፡ ገለ ሰባት ካብቲ ዝሰትይዎ ቡና ንላዕሊ ንቲ ስርዓት እዮም ዝብህጉ፡፡

አብ መፀባበቂ ሳሎን ናይ ዝተቀምቀመን ፀሊም ክዳን ዝገበረ ቀይሕ ወዲ ተባዕታይን ናይ ዝተሰርሐት ፀሊም ክዳናን ዝተሰርሐት ጓል አነስተይቲን አለው፡፡ እዚ ናይ መፀባበቂ ሳሎን ሎላነ ዝሑልን ቀሊልን ብምባል ይፍለጥ፡፡ ካሊእ መፀባበቂ ሳሎን ኸ አሎ ዶ?

እዚ ኣኽራናዊ ከባቢ እዩ ዘርኢ። ኣብ ድሕሪት ዓቢ ከውሒ ዘለዎ እምባ ኣሎ፣ ኣብ ታሕቲ ድማ ኣግራብን ኣባይትን ኣብ ጽርግያ ዝኸይድ ሰብን ኣሎ። እዚ ገጠርን ብተፈጥሮኣዊ ጽባቐ ዝመልአ ይመስል። እዚ እምባ ኣብ ኣየናይ ክልል ኢትዮጵያ ዝርከብ ይመስለኩም?

ኣብ ናይ ገጠር ከባቢ ኮይኑ እክሊ ተከይዱ ናብ መዳበርያ ተመሊኡ ክልተ ደቂ ኣንስትዮን ሓደ ወድን ይክልውዎ ኣለው። እዚ ከባቢ ብዙሕ ተጠርነፈ ዝረኣቲ ኣለው።

ማሕበር ቀይሕ መስቀል ኢትዮጵያ ገባሪ ሰናይ ኮይኑ፣ ንትግራይ ልዕሊ 17 ሚሊዮን ዝግመት ኣፋውስን ናውቲ ሕክምና ድጋፍ ከምዝገበረ ትፈልጡ ዶ ?

ዘይቲ ካብ ዝተፈላለዩ ተክልታት ሹፍን ሰሊጥን ብፈሳሲ መልክዕ ዝስራሕ ኮይኑ ደቂ ሰባት ንመምቀሪ ምግቢ ንዝተፈላለዩ ጥብስን ከም ችብሲ ዝጠቅም እዩ።

ብዙሓት ዲቪዛ ዝገበሩ ተምሃሮ ኣብ ክፍሊ ሕቶ ክምልሱ ተሃንጢዮም ኣለው፡፡ እቲ መምህር ንመነኦም ዕድል ከምዝህብ ኣይፍለጥን፡፡ ንስኹም ከ ኣብ ናይ ክፍሊ ተሳትፎኹም ከመይ እያ?

ኣብ ማእኸላይ ትምደብ ሕብራ ሰማያዊ ስቴኘለር ትረአ ኣላ፡፡ እዚኣ ሃንድኣውትን ቅልል ዝበሉ ወረቐትን ንምትሕሓዝ ትጠቅም፡፡ ንስኹም ከ ከምዚኣ ስቴኘነለር ዶ ይህልወኩም?

ኣብዚ ሓደ መንእሰይ ኣብ ተፈጥሮኣዊ መሬት ደው ኢሉ ይርአ። ቀይሕ ማልያን ጸሊም ካምቻን ተኸዲኑ ኣሎ። ብብዙሕ ሕብሪ ዝተቐብአት ብሽክለታ ኣብ ኢዱ ሒዙ ደው ክብል ይረአ። እዚ ድማ ነቲ ምስሊ ናይ ተፈጥሮኣውነትን ምዝንጋዕን ስምዒት ይህቦ።

እዚ ኣብ ዕዳጋ ኣብ ዓበይቲ መዳበርያ ዝተደራረቡ ፍርያት ኣሕምልቲ ዘርኢ እዩ። ኣብ ማእከል ድንሽ ብጸጋም ሽንጉርቲ፡ ኣብ ላዕሊ ድማ ካሮት ኣሎ። ኣብ ከባቢኩም ከምዚ ዓይነት ፍርያት ኣሕምልቲ ዝርከበሉ ዕዳጋ ኣለኩም ዶ?

ዝተፈላለዩ ዓይነታት ጥበባት አለው ካብአቶም ሓደ ተዋሶኦ እንትኮን እዚ ከም እንዕዞቦ አብ መድረክ ንታዓዘብቲ ተዋሶኦ እናቅረቡ ንምልከት። እዚ ቦታ አበይ ይመስለኩም?

ኣብዚ ዘሎ ቆልዓ ናይ ሕርሻ ጠቅሚ ተረዲእዎ ኩሉ ንቆስጣ ዘድልዮ መዓድናት ሓመድን ተዳልዩ ስለዝተከሎ እቲ ቆስጣ ብጣዕሚ ተመችዎ ኣሎ። ቆስጣ ትፈትዎ ዶ?

ባህሊ ናይ ራያን ከባቢኡን ባህሊ ቦፌ ክዳን ምክዳንን ምቁናንን እዩ፡፡ ከም አብነተ ሓንቲ ጓል አንስተይቲ ዕንቋይ ሕብሪ ዘለዎ ቦፌ ክዳንን ግልብጭ ዝበሃል ቁኖ ተቆኒና አብ ጥቃ ገዛውቲ ጠጠወ ኢላ ትርከብ፡፡ ቦፌ ክዳን ትፈትው ዶ?

ብናይ ናይ ትካላት ስራሕ መፋለጢ ተለጠፍቲ ፖስተራት ዝተጨናነቐ ናይ ስራሕ ቦታ ንርኢ ኢና፡፡ ልዕሊ ዕቕን ዝኾኑ ፖስተራት ፅባቐ ዘበላሽዉ ዶ ኣይመስለኩምን?

ፍልይ ዝበለ ቀሚሽ ዝተኸደነት ጓል ኣነስተይቲ ትርአ ኣላ፡፡ ንፀሊም ቀሚሽ ብናይ ጥልፊ ዲዛይን ተጠቒምካ ምድማቕ እንታይ ዓይነት ስምዒት ፈጢሩልኩም ኣሎ?

ከበሮ ሴት፣ መሳርሒ ምውቃዕ የርኢ። እዚ ከበሮ እዚ ካብ ከበሮን ጸናጽልን ዝቖመ ኮይኑ፡ ዝተፈላለየ ድምጺ ዘፍሪ ኮይኑ፡ ኣብ መዘምራን ወይ ኣብ መድረኽ ክጻወት ይኽእል። እቲ ዘሎ ሴት ከበሮ ንእንታይ ይውዕል?

ካሜራን ኤድቲንግን አብርሃ/ወዲ ኮሚደረ ዝቀረፆም ፃዕዳ ክዳን ዝተከደኑ ክልተሰባት አብ ሓምለዋ ሳዕሪ እግሮም ረጊፆም፡፡ እቶም ክልተ እግሪ ቆፃል ሕብሪ እጣን ጫማ ገይሮም፡፡ እታ ሓንቲ እግሪ ዕጣን ጫማ ገይራ ጠጠው ኢላ፡፡ እዞም ሰባት አብ እንታይ እዮም ተሰቂሎም?

“ኣክሱማዊት ድሩግ ሹፕ” ዝብል ናይ ፋርማሲ ምልክት ክትዕዘቡ ትኽእሉ ኢኹም። እቲ ምልክት ብኣምሓርኛን እንግሊዝኛን ዝተጻሕፈ እዩ። ብድሕሪኡ ድማ መረባን ናይ እግረኛታት መገድን ትርኢ። ብኣግራብን ቆጽልን ዝተመልአ ከባቢ እዩ። እቲ ዘሎ ቦታ እንታይ እዩ?

እዚ ብዙሓት ናይ ወርቂ ስልማትን መስቀላትን ዘርኢ እዩ። እዞም መስቀላት ብዝተፈላለየ ቅርጽን ዲዛይንን ዝተሰርሑ እዮም። ካብዚኦም ብዘይካ መስቀላት ዝተወሰኑ ዕንቊታት ዝተሰርሑ ወርቃዊ ኣኽሊላትን ቀለቤታትን ስልማትን ኣለው። እዞም ወርቃዊ መስቀላትን ስልማትን ኣብ ባህላዊ በዓላት ኢትዮጵያ ይጥቀሙ ድዮም?

ሓንቲ ወላዲት ሓዊ ኣብ ፎርኔሎ ብኽርቢት እንትተቃፅል፣ ኣብ በሪ ገዛ እውን ከፍ ኢላ ኣላ፡፡ ንስኹም ከ ብዛዕባ እዛ ሰበይቲ እንታይ ሓሳብ ኣለኩም?

እዞም ሓደ ማሊያ ተኸዲኖም ንሪኦም ዘለና ኣብ ዓብዪ ጉያ ኢትዮጵያ ዝሳተፉ ሰባት እዮም፡፡ እዚ ጉያ ኣዝዩ ብዙሕ ህዝቢ ዝሳተፈሉ እዩ፡፡

መሳለል ወይ ከዓ ደረጃ ዘለዎን ናይ ቤተ መንግስቲ ኣሰራርሓ ዝሓዘ ዓብይ ህንፃ ይርአ::ብተወሳኺ ቀይሕ ማዕፆ ኣብ ታሕቲ ኣብ ላዕሊ ድማ ሰብ ኣለዎ፡፡

ቅድሚ ወ/ሮ ኣዳነች ናይ ኣዲስ ኣበባ ከንቲባ ኮይኑ ዝሰርሐን ብጠንካራ ስራሕቱ ዝፍለጥን ኣይተ ታከለ ኩማ አዚ እዩ፡፡ ንስኹም ከ ብዛዕባ እዚ ወዲ እንታይ ትፈልጡ?

እዚ ከም እንሪኦ ዘለና አብ ከባቢ ከተማ አክሱም ዝርከብ ኢንተርናሽናል ቤት ብልዕነ መስተን እናተባህለ ዝፅዋዕ እዩ። አብዚ ከም እነሪኦ ድማ አገልግሎት እሃቡ ይርከቡ። ንስኩም ከአብዚ ቦታ ተጠቂምኩም ትፈልጡ ዶ?

ባህልናን ጥበብን እትከውን እዞም እንሪኦም ዘለና ናይ ራያ ጥበብ ዝተመልኡ ዝተከደኑን ባህሊ ራያ ዘርእዩን ማለት ዝተሰተረ ፀጉሪ፣ በትሪ፣ ካሎት መጋየፅን ተጠቂሞም ኣለው።

ኣብ ኣግራብ ዘለዎ በረኻ ቦታ ሓደ በዓል ሚዶ ወዲ ኣብ ናይ ጉድጓድ ሓዊ ገለ ይስንክት ዘሎ ይመስል፡፡ ሸሪጥ ውን ተዓጢቑ ኣሎ፡፡ እዚ ወዲ ናይ ምንታይ ቢሄር ይኾን ትብሉ?

ናይ ምግቢ መኸዘኒ ዝመስል ቦታ ይርአየና ኣሎ፡፡ ኣብዚ ቦታ ደረቕን ልስሉስን ተምርታት፣ ናይ ማንጎ መስተታትን ካልኦት ዕሹጋት ምግብታትን ይርአዩ ኣለዉ፡፡

ኣብዚ ሓደ ዓቢ ገረብ ይርአ። ዝተፈላለዩ ብረት ኣቑሑት ኣብ ጨናፍር እታ ገረብ ከም ጽምብል ወይ ታሪኻዊ ተሰቒሎም ይረኣዩ። እዞም ኣቑሑት እዚኣቶም ናይ ድምጺ መሳርሒ ይመስሉ። ኣብታ ገረብ ተሰቒሎም ዘለዉ ኣቑሑት እንታይ ዓይነት ረብሓ ክህልዎም ይኽእል?

ናይ ኢትዮጵያ ፖስታ ቤት መስራቤት ዝተፈላለዩ ንብረትን ደብዳቤን ከጎደለን ከይጠፈኣን ናይ ዝደለካዮ ክፍለ ዓለም ብቅሉጡፍ ዘብፅሕ ምኳኑ ትፈልጡ ዶ ?

ካብ ዓይነታት መጋየፅን መመላኪዕን ኣብዚ ዘለው ናይ ቆርበትና መላስለሲ ሎሽናትን ናይ ፀጉሪ ሻፖታትን ኮይኖም ደቂ ኣንስትዮን ደቂ ተባዕትዮን ዝጥቀምሎም መጋፂ እዮም።

ኣብቲ ስእሊ ሓደ ሰብኣይ ጸጉሩ ክሰርሕ ይርአ። እቲ ጸጉሪ ቁሩብ ንቑጽ ኮይኑ፡ ካልእ ሰብኣይ ድማ ኣብ ኢዱ ዝሓዘ ቀጢን መሳርሒ ዕንጨይቲ ተጠቒሙ ነቲ ጸጉሪ ቅዲ ይገብሮ ኣሎ። እዚ ባህላዊ መስርሕ ምጽራይ ጸጉሪ ክኸውን ይኽእል እዩ።

ካብ ኣትክልትን ኣስቤዛን ከም ካሮት፣ ድንች፣ ፃዕዳ ሽጉርትን ቀይ ስርን ይርከብዎም፡፡ ካሮት ምምጋብ ኣብ ዓይንን ቆርበትን ኣብ ከም ጠቕማት ዝበሉ ሕማማት ዓብይ ተፅዕኖ ኣለዎ፡፡ ንስኹም ከ ጥረ ካሮት ምብላዕ ዶ ትፈትው?

ሓያሎ ደቂ ተባዕትዮ ኣብ ቅድሚ ቴክኖሎጂ ቅርጺ ዘለዎ ስክሪን ደው ኢሎም ይረኣዩ። እቲ ኣብ ቅድሚት ዘሎ ሰብኣይ ማይክሮፎን ኣብ ኢዱ ሒዙ፡ ዝዛረብ ወይ ዝደርፍ ይመስል። ኣብ ስእሊ ዘለዉ ሰባት ኣብ ምንታይ ዓይነት ንጥፈት ይሳተፉ ኣለዉ ትብሉ?

ኣብዚ ዘሎ ምስሊ ኣብ ከባቢ ዕዳጋ ዝርከባ ድኳናት ቴሌፎን ቴክኖ ዘርኢ እዩ። ኣብተን ድኳናት ብዙሓት ባነራትን ስእልታት ፍርያት ቴሌፎንን ኣለዉ። ኣብ ስእሊ ዝተርኣዩ ድኳናት እንታይ ዓይነት ንግዲ ዝነግዱ እዮም?

ብዓል 4 ተኸፋቲ ቦፌ ወይ ቁምሳጥን ናይ ኣቕሓ ይረአ፡፡ እዚ ቤፌ እቲ ላዕለዋይ ብመስትያት፣ ብታሕተዋ ክፋሉ ድማ ብድፉን ማዕፆ ዝተሰርሐ እዩ ፡፡ ንስኹም ከ ከምዚ ዝበለ ቦፌ ዶ ይህልወኩም?

መሰንጀር ኣብ ማእከሉ ፃዕዳ ሕብሪ ወሰኑ ድማ ቅይሕ ዝበለ ሕብሪ ትሕት ኢሉ ድማ ሰማያዊ ሕብሪ ኮይ ኘሰንጀር ከ ንምንታይ ይጥቅሚ።

ኣብ ፀምፀም በረካ ኣዋልድ መስርዕ ተስሪዐን ዝተፍላለይ ዓይነይ ቀለም ዘለዎ ሻርፒ ገይረን ጫማ ግሊኣን ቆፃል ኮንጎ ግሊኣአን ሽበጥ ገይረን ኣልዋ።

ናይ ኢትዮጲያ ጠቅላይ ሚኒስተር አብይ አሕመድ ዓሊ እንትክው አብ መድረክ መግለፅ እናሃበ ይርከብ ።ጠቅላይ ሚኒስተር አብይ መዓዝ ዓ.ም ናብ ስልጣን ተሽይሙ?

ጌታችዉ ረዳ ኣብ ሚድያ ቅሪቡ እናተዛርበ ናይ ዝትፍላልያ ሚድያታት ማይክሮፎን ቀሪቡሉ ባንዴር ኢትዮጵያን ኣብ ጎኑ ኮይና ብድሕሪቱ ጣዉላ ኣሎ ።

ኣብ ናይ ህፃት ዝማሃሩሉ ቤት ትምህርቲ ዲቪዛ ዝገበሩ ተምሃሮ ኣብ መፃወቲ እንዳተፃወቱ ይራኣዩ ኣለው፡፡ እዞም ህፃናት ተምሃሮ ኣብ ናይ መንግስቲ ዶ ኣብ ግሊ ይማሃሩ ትብልዎም?

ሙዚቃ፡- ሙዚቃ ንናይ ወዲ ሰብ ታሕጓስን ስምዒትን ዝገልፅ እዩ፡፡ ሙዚቃ ብብዙሓት ናይ ኢደ ጥበብ መሳርሕታት ተዓጂቡ ይፅወት፡፡ ካብቶም ናይ ሙዚቃ መሳርሒ ሓደ ኦርጋን እዩ፡፡

ኣብ ድኳናት ኣቀብ ስፖርማኬታት ካብ ዝርከቡ ናይ ቆልዑ መናፃህቲ እቲ ብዙሕ ሰብ ዝጥቀመሉ ብሰላም ተስይ ዝፋለጥ ጉድ ዳይፐር እዩ። ደቁኩም እታይ ዓይነታ ዳይፐር ይምችዎም?

ሓደ ሰብ ካብ ቦታ ናብ ቦታ ንምቅስቃስ ዝጠቅም ኮይኑ እግርና ከይጉዳእን በላሕቲ ነገራትን ኣእማንን ከይጎድእና ዝከላከል ኮይኑኣብ ፃዕዳ ጠረጴዛ ዘሎ ጫማ ናይ ደቂ ኣንስትዮ ድዩ ወይስ ናይ ደቂ ተባዕትዩ?

መፅሓፍቲ፡- መፅሓፍ ካልኣይ መምህር እዩ፡፡ ካብ መምህር ዘይተማሃርካዮ ፍልጠት ካብ መፅሓፍቲ ይርከብ፡፡ እዚ ናይ 8ይ ክፍሊ ተምሃሮ ት/ቲ ሕ/ሰብ መፅሓፍ እዩ፡፡

አብ ኢትዩጲያ ካበ ዝርከባ ናየ ውልቀ ኮሌጃት ሓደ ኮሌጀ ሽባ አካዳሚ እዩ። ሽባ አካዳሚ አብ ዝተፈላለዩ ቦታታተ ቅርጫፍ ዘለዎ እዩ። ንስኩም ከ አብዚ ኮሌጅ ተማሂርኩም ዶ ተፈለጡ?

ዝተፈላለዩ ሰባት ኣብ ማእከሎም እውን ባጃጅ ጠጠው ኢላ ዝኮነ ሰባኣይ እውን ማስክ ገይሩ ሻንጣ ዝሓዘት ዓባይ ድያስ ንእሽተይ ናብ ቤተክርስትያን ድይስ ናብ ካሊእ ትከይድ ዘላ?

ኣትክልትን ፍራምረን ካብቶም ንደቂ ሰባት ንጥዕናን ጉልበት ንምህናፅን ዓብዬ ኣበርክቶ ዘለዎም እዮም፡፡ ከም ዘይቱሁን፣ ኣቮካዳ፣ ኣራንሺ፣ ለሚንን ማንጎን ምጥቃስ ይካኣል፡፡

ሰለስተ ኣባላት ፖሊስ ኣብ መሬት ደው ኢሎም ክዕልሉ ይረኣዩ። ሓደ ፖሊስ ብተሌፎን ይዛረብ፡ ካልእ ጻዕዳ ሞተር ሳይክል ዝሓጽብ ይመስል፡ ሳልሳይ ድማ ኣብ ጥቓኡ ደው ኢሉ ይዕዘብ። እዞም ኣባላት ፖሊስ ኣብ ምንታይ ዓይነት ንጥፈታት ይሳተፉ ይመስለኩም?

እቲ ስእሊ መእተዊ ናይ ሓደ “ፎቶ ዋልታ” ዝበሃል ትካል ስእሊ ዘርኢ እዩ። ኣብ ድሕረ ባይታ ብብጫ ፊደላት ተጻሒፉ ኣሎ። ኣብ መእተዊ ዕጹው ብረት መስኮትን ሻተርን ይርአ። ኣብ መንደቕን ኣብ ልዕሊ እቲ መስኮትን መጋረጃ ተሰቒሉ ኣሎ።

ኣብዚ ሓንቲ ጽብቕቲ ሰበይቲ ጸጉራ ብጽፉፍ ተሰሪዑን ቅዲ ተገይሩሉን ኣሎ። ጸጉራ ጸሊም ኮይኑ ኣብ ሓያሎ ክፋላት ተኸፋፊሉ። ጸጉራ ብኣራንሺን ብጫን ዕምባባታት ዝተሰለመ እዩ። እዚናይ ጸጉራ ቁናኖ ኣብ ከባቢኩም እንታይ እንዳተባሃለ ይፍለጥ ?

2+ ሳምሰንግ ሞባይላት ድሕሪትን ቅድሚትን ኮይነን ይራኣያ ኣለዋ፡፡ ሓንቲ ካሜራ ድማ ዘለዎን እየን፡፡ ሳምሰንግ ሞባይል ካብተን ካልኦት ሞባይላት ብምንታይ ይፍለያ ይመስለኩም?

እዚ ናይ ሕሩጭ ፀባ ማሚላን ይበሃል ኣብ ታኒካ ተዓሺጉ ማሚላከ ቁፅሪ 1 ዝብል ኣብ ሽፋኑ ተፃሂፍዎ ኣሎ እዚ ፀባ ካብ ምንታይ ይምረት ወይ ይስራሕ ?

እቲ ስእሊ እሳተ ጎመራ ዝበዝሖ ከባቢ እዩ ዘርኢ። እቲ መሬት ግራጭ ኮይኑ ኣብ ብዙሕ ቦታታት ድማ ንጣብ ዝነደደን ዝነቐጸን እዩ። ብጸጋም ንታሕቲ ዝወረደ ኣኻውሕ ዝበዝሖ መድረኽ ኣሎ። ኣብ ልዕሊኡ ድማ ብትኪ ዝተመልአ ጻዕዳ ሰማይ ኣሎ።

ከም እኒ ኣፕል፣ ኣራንሺ፣ በነና፣ ኣቮካዳ፣ ማንጎ ዝኣምሰሉ ፍራ ምረ ብፍሉይ ዝሽየጡሉ ቦታ ኣሎ፡፡ እዚ ናይ መሸጢ ቦታ እንታይ እናተባህለ ይፅዋዕ፡፡

ዓብዪ ናይ ዕሹግ ዘይቲ ዕዳጋ ይርአ ኣሎ፡፡ እዚ ዕዳጋ ጅምላ ዝሽየጠሉ ከምዝኾነ ምግማት ይከኣል እዩ፡፡ ናይ ዘይቲ ፋብሪካ መኽዘን ከ ክኸውን ዶ ይኽእል?

እዚ ጽቡቕ ጻዕዳ መመገቢ ሳጹን እዩ ዘርኢ። እቲ ሳጹን ኣብ ዙርያ ወሰኑ ቀለቤት ዘለዎ ኮይኑ፡ ክልተ ኣእዳው ዝሕዝሉ ቦታ ኣለዎ። ኣብ ማእከል ጽጌረዳን ንጉሳዊ ሪባን ምልክትን ኣለዉ። እዚ ሳጹን ኣብ ገዛ እንታይ ዓይነት ነገራት ከቕርብ ይኽእል?

ኣብዚ ብዙሓት ሰባት ኣብ ክፉት ዕዳጋ ይረኣዩ። ገሊኦም ኣቑሑት ክሸጡ እንከለዉ፡ ገሊኦም ድማ ክገዝኡ ወይ ክጥምቱ ይረኣዩ። ኮሚደረ፡ ኣሕምልትን ካልእ ፍርያት ሕርሻን ኣብ መሬት ተዘርጊሑ ይርከብ። እቶም ኣብ ስእሊ ዘለዉ ሰባት እንታይ ይገብሩ ኣለዉ?

ባሽኮቲ ብዝተፈላለዩ ቅርፅን ዓቀንን ካብ ፊኖን ካልኦት መማቀርቲ ዝተሰረሓ ብፕላስቲክ ዝተዓሸገ ኮይኑ ንህፃውንቲ ይኩን ንዓበይቲ ንምግብነት ዝውዕል ምኳኑ ትፈልጡ ዶ ?

ደቂ አንስትዬ ካብ ዝጥቀማሉ መመላክዕታት ዝኮኑ ሓደ ናይ ክንፈር ቀለም ኮይኑ ብብዝሓት ዓይነታት ሕብሪ ዝቀርብ መጋየፂ እዩ ።ካብ ምንታይ ዝስራሕ ይመስለኩም?

ቦራ ዝዓይነቱ ብዕራይ ኣብ መቕረቢ ሓሰር ቀሪቡሉ ኣሎ፡፡ እቲ ብዕራይ ግን ኣይበልዕን ዘሎ፡፡ ስለምንታይ እዩ ናይ ምብላዕ ድሌት ዘየርአየ ትብሉ?

እዚ ቀሊል ገዛእዩ ዘርኢ። እቲ መናድቕ ካብ ፕላስቲክን ዕንጨይቲ ፍሬምን ዝተሰርሐ እዩ። ኣብ መሬት ዝተዘርግሐ ጨርቂን ሓንቲ ፕላስቲክ ጥርሙዝን ኣሎ። ብ ድምፂ ወያነ ቴሌቭዥን ዝመሓላለፍ ዘሎ ዜና ኣማርኛ ናይ ክልተ ሰዓት ምሽት እይ።

ካብ ዓይነታት ትራንስፖርትን መጉዓዝያ ካብ ናይ ገዛ እንስሳት ከም መጉዓዓዚ እንጥቀመሉም እዞም ኣእዱግ እዚኦም ተፃዒኖም እንዳከዱ እዮም ዘለው። ካሊእ ናይ ገዛ እንስሳ መጉዓዓዚ እንጥቀመሉ ኣሎ ዶ?

ድምፃዊት ሰለማዊት ዮውሃንስ ካብ ናይ ተጋሩ ፉሉጣት ድምፃዊያን ሓንቲ ኮይና ድምፃ ይኩን ስርሓ ብጣዕሚ ፅቡቁን ብሕብረተሰብ ዝተፈተወትን ዝተደነቀትን ድምፃዊት እያ።

ካብ ዓይነታት እፅዋት ኣብ ኢዱ ቀንጢሱ ሒዝዎ ዘሎ ተክሊ ናይ ገዛ ናይ በረካን እንትከው እዚ ተክሊ እዚ ጥዑም ጨና ዘለዎ ሰቲ ሰምሃል ይበሃል። ሰቲ ሰምሃል ዘይፈቱ ሰብ ኣሎ ዶ ?

እዚ ሰብኣይ ተሸኪምዎም ዘለዉ ናይ እደ ጥበብ ውፅኢት መሶብ ይበሃሉ፡፡ መሶብ ናብ ከም መርዓ ዝኣምሰለ ጉዳያት እንጀራ ነብፅሐሉ እዩ፡፡ መሶብ እታይ ዓይነት ካልእ ረብሓ ይህብ?

ካብ ቡሩር ዝተሰረሐ ደቂ ኣንስትዮ ካብ ዝጥቀማሉ መጋየፂ ኮይኑ ናይ ክሳድ መጋየፂ እዩ። መጋየፅታት ካብ ወርቂ፣ ብሩር፣ ነሓስ፣ ይስርሑ። ሓፍትኩም ኣደኩም ሰበይትኩም እትጥቀመሉም መጋየፅታት ካብ ምንታይ ዝተሰርሑ እዩ?

ትራንስፖርትን ተሽከርከርቲን ካብ ሓደ ቦታ ናብ ካሊእ ቦታ ንክንጎዓዓዝ ዝጠቅሙና ኮይኖም፤ ንአብነት ፃዕዳ ናይ ሰብ መጎዓዓዚት መኪና በዓልቲ ክልተ ጋቤና ኮይና አርባዕተ ጎማ አለውዋ፡፡ ሓመደዋይን ቆፃልን ሕብሪ ፅርግያ ጠጠወ ኢላ ትርከብ፡፡ እዛ መኪና እንታይ ተባሂላ ትፅዋዕ?

እዚ ናይ ኣምሓርኛ ጋዜጣ መጽሔት የርኢ። ኣብ ቅድሚት "ጋዜጣ ሰላማንት" ዝብል ጽሑፍ ኣሎ። ኣብ ቀዳማይ ገጽ ዝተፈላለየ ሓበሬታን ስእልታትን ኣሎ። ኣብ ጋዜጣ ዝተራእየ ኣቑሑትን ምእካብ ግብሪ እቶትን ብኸመይ ትግምቶ?

ካብ ውፅኢት ፋብሪካ ዝተዓሸገ ማይ ሃይላንድ እዩ፡፡ ዝተዓሸገ ማይ ዘይተነገሩ ሓደጋታት ከም ዘለውዎ ብ2025 ብዝተገበረ ፅንዓት ካብቲ ሃይላንድ ዝወፁ ጥቃቅን ናይቲ ኘላስቲክ ቅንጥብጣብ ወይ ድማ ማይክሮኘላስቲክስ ዝባሃሉ ንናይ ደቂ ሰባት ማዓናጡ ከምዝጎድኡ እዩ፡፡

መፅሓፍትን ጋዜጣን ዝተፈላለዩ ዓይነታት ጋዜጣን መፀሓፍትን ኣለው ካብኣቶም ኣብዚ እንሪኦ ዘለና መፀሓፍ ብእንግለዘኛ ዝተፀሓፈ ኮይኑ መቀለ ዩኒቨርስቲ ዝብል ርእሲ ዘለዎ መፅሓፍ እዩ።

ዩኔን ዝበሃል ሕክምና ስኒ ዝግበረሉ ትካል ንርኢ ኣለና፡፡ እዚ ትካል ኣብ ትግራይ ዝርከብ እዩ፡፡ ናይዚ ትካል ሕክምና ኣብ ከባቢኹም ቅርንጫፍ ኣለዎ ዶ?

እቲ ስእሊ ኣብ ሓደ መንገዲ ኣየር ዝርከብ ናይ ጸጥታ መፈተሺ ነቑጣ ዘርኢ እዩ። ሓንቲ ጓል ኣንስተይቲ ኣብ መንገዲ ራጂ ወይ ስካነር ኣካላት ደው ኢላ ርእሳ ኣልዒላ ትረአ። እቲ ኣብ መዓርፎ ነፈርቲ ንዝካየድድሕነት ተጓዓዝቲ ዝውክል እዩ።

ሃገራት ዝተፈላለየ ትርጉም ዘለወን ነናይ ባዕለን መለለዪ ባንዲራ ኣለወን፡፡ ናይ ኢትዮጵያ ባንዴራ ቆፃል፣ ብጫን ቀይሕን ሕብሪ እዩ፡፡ ኣብቲ ባንዴራ ዘሎ በዓል መስመር ኮኸብ ከ እንታይ የመልክት ይመስለኩም?

እዚ እንርእዮ ዘለና ካብ እንስሳታት ዘቤት ሓደ ዝኮነ እዩ። ሽሙ ድማ ግመል ይባሃል። ግመል ንፅዕነት ብጣዕሚ ጠቃሚ እንስሳ እዩ። ግመል ኣብ ከባቢ ዓፋር ብብዝሒ ዝርከብ እንስሳ እዩ።

ኣብ ትግራይ ካብ ዝፍለጡ ባህላዊ ቁኖ ሓደ ዝኮነ ሸውዓተ ኣልባሶ እንትከውን ደቂ ኣንስትዮ ኣብ ባዓላትን መርዓ፣ ክርስትናን ተቆኒነን ፀቢቀን ሪኢኩም ዶ ትፈልጡ?

ሓደ ሰብኣይ ሳክስፎን ክጻወት ይርአ። እዚ ሰብኣይ ብቀይሕ፣ ብጫ፣ ጻዕዳ ዝተሰለመ ባህላዊ ክዳን ኢትዮጵያ ተኸዲኑ ኣሎ። ብድሕሪት ግራት ኣትክልቲ ይርአ። እቲ ዘሎ ሰብኣይ ክንደይ መሳርሒ ሙዚቃ ይጻወት ኣሎ?

ሓደ ብላክቦርድ ኣብ ብዳስ ዝተሰርሐ ክፍሊ ደው ኢሉ ይረአ፡፡ ኣብቲ ክላስ መምህር ይኹን ተምሃራይ ዘሎ ኣይመስልን፡፡ ከምዚ ዓይነት ኣመሃህራ ጌሩ ዝተማሃረ ዶ ትፈልጡ?

ኣብ ሓደ ናይ ሃገርና ከማኡ እውን ክልልና ካብ ዝርከባ ከተማታት ዕዳጋ ኣብ ኩሉ ከም ዘኢኦ ኮይኑ እዚ ዝረአ ዘሎ እውን ዕዳጋ ዝገብሩ ሰባት ይትተዓዳደጉ ኣለዉ::

ካብ ተክልታት ሓደ ዝኮነ ትክሊ ቀይሕ ሽኩርቲ ኣብ ግራት ዝተተከለ እንትከውን ምስ በፀሓ ተፋሒሩ ንደቂ ሰባት ንምግብነት ከምዝጠቅም ትፈልጡ ዶ ?

እዚ ሓንቲ ጓል ኣንስተይቲ የርኢ። ጸጉራ ብቕድሚትን ድሕሪትን ብንኣሽቱ ተኸፋፊሉ ተሰሪሓ ኣላ ። ዕምባባ ቅርጺ ዘለዎ ኩትቻ ገይራ ኣላ። ኣብ ከባቢኩም ከምዚ ዓይነት ቁናኖ ናይ እዝኒ ኩትቻን እንታይ ይባሃል?

እዚ “ከበሮ” ዝተባህለ ዝተቐብአ ናይ ኢትዮጵያ ባህላዊ መሳርሒ የርኢ። እቲ ከበሮ ካብ ቆርበት ዝተሰርሐ ኮይኑ፡ ብኢድ ዝውቃ" ኮይኑ፡ ኣብ ባህላዊ ደርፍታትን ዝዘንበሉ ጭርሖታትን ይጥቀመሉ። እዚ ከበሮ ኣብ ዘመናዊ ደርፍታት እውን ክውዕል ይኽእል ዶ ይመስለኩም?

ናይ ገዛ ኣቁሑት ካብዝበሃሉ ጋራት ሶፋ ካልኦትን አንትኮኑ እዚኣቶም ድማ እቶም ኣብ ሓደ በዓል ሓዳር ገዛ ክህልው ዝግበኦም ናይ ገዛ ኣቁሑት እዮም ።

እዚ አብ መብዛሕትኡ ከባቢ ትግራይ ዝርከብ መአዲ ምግቢ ኮይኑ ካብ ዝተፈላለዩ ዓይነታት ዝርአቲ ዝዳለው ካብ ጣፈ፣ ስርናይ፣ ምሸላ፣ ወዘተ ምስ ፀብሒ ክክዕ፣ አትክልቲ ዝብላዕ እዩ።

እሜታችን ድንግል ማርያም ወላዲተ ኣምላክ ዝኮነት ብኣመንቲ ኦርቶዶክስ ተዋህዶ ክርስትያን ኣመንቲ ንጌታና እየሱስ ክርስቶስ ብድንግልናኣ ከምዝወለደቶ ተማልድ ምስ እግዝኣብሄር ተራክበና ምኳና ትእመን፣ ንዓኩም ከ ተማልደኩም ዶ?

3 ደቂ ተባዕትዮ ፃዕዳ ናይ ባህሊ ክዳን ተኸዲኖም ፣ እቲ ዝገበርዎ/ ዝረገፅዎ ጫማ እውን ባህላዊ ጥልፍልፍ ዝባሃል እዩ፡፡ ንስኻትኩም ከ ባህላዊ ክዳን ዶ ኣለኩም?

እዚ ናይ ቤተ ክርስቲያን ክዳን ዝተኸድኑ መንፈሳውያን ኣቦታት ይረኣዩ። ዓቢ ወርቃዊ መስቀልን ዝተፈላለዩ መሳርሒታት ቤተ ክርስቲያንን ኣብ ኢዶም ሒዞም ኣለዉ። ኣብዚ ምስሊ ዝተሳእለ ስነ-ስርዓት ምስ ኣየናይ ኦርቶዶክሳዊ በዓል ይሰማማዕ?

እዚ ኣብ ሑጻ ዝመልኦ ሜዳ ዝካየድ ጸወታ ኩዕሶ እግሪ ዘርኢ እዩ። ጻዕዳ ዩኒፎርም ዝተኸድኑ ተጻወትቲ ይጻወቱ ኣለዉ። ኣብ ድሕሪት ዘለዉ ሰባት ከም ተዓዘብቲ ደው ኢሎም ኣለዉ። ኣብ ስእሊ ዘለዉ ተጻወትቲ እንታይ ይገብሩ ኣለዉ?

ኣብ ውሽጡ ናይ ባዕሉ ገላፂ ዝኾነ ታሪኽ ዘለዎ ካብ እንጨይቲ ተፈልፊሉ ብጥበበኛታት ዝስራሕ ንተጠቀምቲ ሰሓባይ ብዝኾነ መልክዑ ዝቕርብ ተከፋች እንዳተብሃለ ዝፅዋዕን ብሪ መስቀልን እዮም።

ኣብ ባንክታትን ዓበይቲ ገዛን ዝጥቀሙሉ ካዝና ካብ ሓፂን ዝተሰረሓ ናይ ገንዘብን ካልኦት ኣቅሓን መቀመጢ ኮይኑ ቀሊሉ ዘይክፈትን ብጣዕሚ ፅኑዑን እዩ።

ነፀላ ዝርእሱ ኩኪናይ ይርአ ኣሎ፡፡ እዞም ነፀላ ዝርእሶም ኩኪናያት መብዛሕትኡ ጌዜ ኣይምረፁን፡፡ ድምዱማት ርእሲ እዮም ብዝበለፀ ዝምረፁ፡፡ እዚ ዝኾነ ንምንታይ ይመስለኹም?

እዚ ብሄራዊ ቤተ መዘክር ኢትዮጵያ ዝተባህለ ፍሉጥ ህንጻ የርኢ። እቲ ህንጻ ብኮንክሪት ዝተሰርሐ ኮይኑ፡ ኣብ ቅድሚት ኣብ ማእከሉ "ሃገራዊ ቤተ መዘክር ኢትዮጵያ" ዝብል ጽሑፍ ዝተጻሕፈ ዓቢ ስእሊ ጽርግያ ኣሎ። ናብዚ ቤተ መዘክር ኣቲኩም ትፈልጡ ዶ?

ቢራ ካብ ጠርሙዙ ናብ መስተዪ ብርጭቆ ይቕዳሕ ኣሎ፡፡ ብዙሓ ሰባት ንቢራ ብርጭቆ እዮም ዝሰትይዎ፡፡ ንምንታይ እዮም ኣብ ጠርሙዙ እንዳሃለወ ዘይሰትይዎ?

ኣብዚ እንርእዮ ዘለና ሓደ ዓበይ ማዕፆ ተከፊቱ ኣሎ። ኣብ ልዕሊ እቲ ማዕፆ ድማ ናይ "ኣዲስ ኣበባ መዝናነይ ኣንበሳ ግቢ 6 ኪሎ" ዝብል ኣለዎ። ኣብ ከባቢኩም ከ መዝናነይ ቦታ ከምዚ ዓይነት ኣለው ድ?

እዚ ብዘበናዊ ሜላ ኣታሓራርሳ ዝተሓረሰን ዝለመዐን ናይ ኣዝዩ ደስ ዝብል ኣሕምልቲ ቦታ እዩ፡፡ ኣብዚ ቦታ እዚ ተዘሪኡ ዘሎ ዝራእቲ እንታይ ክኾን ይኽእል ኢልኩም ትሓስቡ?

እዚ አብ ሐደ እዋን አትሌት ሃይለ ገ/ስላሴ አብ መድረኽ ዓለም ብኦለምፒክ ውድድር ዓወት ብምርካብ ኢትዮጵያ ዝፅውዓ ጅግና ሰብ እዩ። ብወገንኩም ከ እዚ ሰብ ትፈልጥዎ ዶ?

አርማ ዝተፈላለዩ ሕብሪታት ዘለዋ ናይ ኢትዮጵያ አየር መንገድ አርማ እዩ፡፡ ንአብነት ከም ቀይሕ፣ ብጫ፣ ቆፃልን ፃዕዳን ሕብሪ ዘለዎ አርማ አብ ፃዕዳ ድሕረ ገፅ ይርከብ፡፡ ኢትዮጵያ አየር መንገድ ትፈልጥዎ ዶ?

ናይ ገዛ ኣቑሑት፡- ካብ ስራሕቲ ፈርኒቸር ውፅኢት ሓደ ዝኾነ ናይ ኣንጎሎ ቦፊ እዩ፡፡ እዚ ዓይነት ቦፌ እዚ ዘበናውን ቦታ ዘይሕዝን እዩ፡፡

መርዓትን መርዓውን ዕምበባ ብምትሓዝ አብ ሓምለዋይ ቦታ ምዝንናይ ይከአል እዩ፡፡ እቲ መርዓዊ ፀሊም ሱፍ ተከዲኑ እታ መርዓት ከዓ ፃዕዳ ቬሎ ተከዲና ተታሒዞም ጠጠወ ኢሎም ይርከቡ፡፡ ሰባት ንምንታይ ይመርዓዓው?

ካብ ናይ ኣዋልድ መፀባበቂ /መሐለዊ ፅባቀአን / ዝጥቀማሉ ዓይነት ከም ጨና፣ ዶደራንት ፣ኩሕሊ ቡናማን ሮዛን ቀለም ዘለዎም እዩም። ዶደራንት ንምንተይ ይጠቅም ?

እዚ ካብ ዜና ኣውተር ዘማሕላልፍ ትግራይ ተሌቭዝን እንትከውን እቲ ዝመሓለለፍ ዘሎ ናይ ዝተገበረ ሓገዝ ካብ እንግሊ እንዳኣመስገኑ እዮም ዘለው። ኣብ ትግራይ ካልኦት ናይ ዜና ኣውትር ኣለው ዶ?

እዚ ብራድ ወይ ናይ ጽርግያ ጫማ ይረአ ኣሎ። እቲ ጫማ ብጫ ሕብሪ ዘለዎ ኮይኑ ዝተኣስረ እዩ። እቶም ጫማታት ኣብ ደረጃታት ግራናይት ወይ እምኒ እዮም ተቀሚጠም። ብሓፈሻ ጽኑዓትን ንስራሕ ዝሕግዙን ናይ መሬት ጫማታት እዮም።

ብናይ ቤተ ክርስቲያን ስርዓተ ተክሊል ዝተመራዓዉ መናእሰይ ይርአዩ ኣለዉ፡፡ ካባን ተኽሊልን ገይሮም ኣለዉ፡፡ ነዚ ናይ ቤተ ክርስቲያን ስርዓተ ተክሊል ከመይ ትርእይዎ?

እዚ አብ እስክሪን እንምልከቶ ዘለና ናይ ኢትዮጵያ ርእሰ ከትማ ዝኮነ ደስ በሃሊ ንዓኒ ዝስሕቡ ህንፃታት ዘለዋ ከተማ እያ::ሽማ ክዓ አዲስ አበባ ዳተብሃለት ትፍለጥ::

እዚ አብ እስክሪን እንምልከቶ ዘለና ምስሊ ካብቶም መናፈሻ ረእስና ንምሕዳስ ዝጠቅመና ኮይኑ ዝተአከቡ ወናብር ምስ ናይ ማእከል ወንበር ጠረጲዛ ንምልከት አለና::

ዝተፈላለዩ ናይ ደቂ ኣንስትዮ ጃኘስቲክ ወይ ናይ ከንፈረን መጋየፂ ይራኣዩ ኣለው፡፡ ቡኒ፣ ቀይሕ፣ ሮዝን ሃሳስ ሮዝን ድማ እዮም፡፡ ካብዚኦም ነየነኦም ንመረፅክን?

ብፍሉይ ጥበብ ዝተሰርሐ ሓዱሽ ዘመናዊ ህንፃ ኣብቲ ምስሊ ይርአ ኣሎ፡፡ እዚ ዘመናዊ ህንፃ የኣድዋ ድል መታሰብያ ብዝብል ስያመ ዝፍለጥ እዩ፡፡

ዘመናዊ ስራሕ ዝኮና ንናይ ቢሮ ስረሕቲ ሓጋዚ ዝኮነ ፃዕዳ ቀለም ዘለዋ ናይ ወረቀት መእተዊ ብፀሊም ናይ እግሪ ተሽከርካሪ ዘለዋ እዚኣ እንተይ ትበሃል ?

ናይ ኢትዮጵያ ቀይሕ መስቀል ማሕበር ሓደ ካብ ገበርቲ ሰናይ ዝኮነ ኣርማ እንትከውን ናይ ዝተፈላለዩ ትካላትን ትምህርቲ ቤትን ኣርማ ከምዘለዉ ትፈልጡ ዶ?

ኣብ ኢትዮጵያ ካብ ዝርከቡ ዓበይቲ ወሓዚታት ሓደ ዝኮነ ኣባይ ወንዝ ኮይኑ ካብ ኢትዮጵያ ተላዒሉ ናብ ግብፅን ሱዳንን ዝፈስስ ሓደ እዩ።

ቤት ምግብን መስተን ሰባት ገንዘብ ከፊሎም ናይ ጥምየቶም ዘዕንግሉሉን ፃምኦም ዘርውዩሉን ናይ ንግዲ ትካል እዩ፡፡ ኣብዚ ትኻል እንታይ ዓይነት ምግብን መስተን ይቐርብ?

ባህላዊ ናይ ክዳንን ሳዕሰዒት ኮይኑ ሰብኡት ኮፍ ኢሎም ኣንስቲ ደዉ ኢለን እናተላሃዩ ካሊእ ኮቦሮ ሒዙ እናወቅዐ ነፀልኦም ኣኣብ ማዓንጥኦም ኣሲሮም ኣለዉ።

መስተታት ኣልኮላዊ መስታት ልስሉስ መስተታት እንዳበል ኣብ ክልተ ንመቅሎም። ኣብዚ ዝረኣዩ ዘለው ዓይነታት መስተ ድማ ኣልኮላዊ እዩ ንስኩም ከ ኣልኮላዊ መስተ ትሰትዩ ዶ?

ሓደ ኣረጊት ህንጻ ምስ ዝፈረሰ መንደቕ እምኒ ዘርኢ እዩ። ኣብ ላዕሊ እቲ ህንጻ ካብ ሓሙሽተ ዘለዎ ኮይኑ፡ እቲ ህንጻ ካብ እምንን ጭቃን ዝተሰርሐ ኮይኑ ቤተክርስትያን/ ሓወልቲ ስነ ህንጻ ይመስል። እዚ ህንጻ ኣበይ ከምዘሎ ትፈልጡ ዶ?

ናይ ኢትዮጵያ መድሕን ድርጅት ዝብል ብእንግልዝኛን ብኣማርኛን ዝተፅሓፈን ብትሑትኡ ድማ ሮኪ ናይ መኪና መለዋወጢዝብል ብእንግልዝኛን ብኣማርኛን ዝተፅሓፈን ኣብ ዓብይ ህንፃ ኣሎ።

ኣብቲ ከባቢ ብዘሎ መረዳእታ መሰረት እዚ ወቕቲ እዚ ቀውዒ ዝበሃል እዩ፡፡ ምኽንያቱም እቲ ቦታ ካብ ዝራእቲ ነፃ ኮይኑ ይርአ ዓውዲ እውን ይርአ ኣሎ፡፡

እዞም ተምሃሮ ኣብ ኽፍሎም ኮፍ ኢሎም ፈተና እናተፈተኑ እዮም ድቪዝኦም ናይ ላዕሊ ጎልፎ ብፃኦዳ ሽሚዝ ናይ ታሕቲ ፀሊም እዩ ኮፍ ኢሎሞ ዘልዎ እንታይ ይብሃል?

እዚ ዕንበባ ናይ ገዛ እንትከውን ንገዛ ዝህቦ ማዕርግ ሳሓባይን ውቅትን እንበባ እንትከውን እዚ ተክሊ ወይ እንበባ እዳተበሃለ ዝፅዋዕ እንትከውን ሹሙ እንታይ ይባሃል?

ብዙሓት ምልኩዓት ወንበራት መምስ ወንበሮም ተቐሚጦም ኣለው፡፡ ንዝኾነ ስነ ስርዓት ወይ ኣኼባ ዝተዳለው ይመስሉ፡፡ ንስኹም ከ እዞም ወንበራት ንምንታይ ዝተዳለው ይመስለኩም?

ደስ ዝብል ጫማ ክልተ ዓይነት ጫማ ኮይኑ ናይ ደቂ ተባዕትዮ እንትከውን ሕብሪ ድማ ቡናማ፣ ፀሊም እንትከውን እዚ ጫማ ብጣዓሚ ተፈታዊ ሰሓቢ እንትከውን መብዛሕተኡ መዓዝ መዓዝ ብኣብዛሓ ይርገፅ?

ኣብ ዓለም ብዙሓት ዓይነታት ሃይማኖታት እንትህልው ካብቶም ኣብ 4ይ ክፍለዘመን ዝተመስረተ ናይ ክርስትና ሃይማኖት ሓደ ዝኮና ሊቃውቲ ካህናት ብኦም ኣብ ቃላይ እንዳባረኩ እዮም።

ዝተፈላለዩ ሕብሪን መጠንን ዘለዎም ናይ መፀባበቂ አቁሑ አብ ፃዕዳን ቀይሕን ሕብሪ ድሕረ ገፅ ይርከቡ፡፡ ንአብነት ግሪስሊን፣ ቫዝሊን ካልኦት ናይ መፀባበቂ ፈሰስቲን ይርከቡ፡፡ ናይ ቫዝሊን ዋጋ ክንደይ እዩ?

ዓይነታት ፍረምረ ንደቂ ሰባት ካብ ዝተፈላለዩ ሕማማት ክከላከሉ ኢሉ እውን ሕማም ተከላከልቲ እንዳተባሀሉ ይፅውዑ። ኣብዚ ተዘርጊሖም ዘለው ፓፓየ፣ ኣቫካዶ፣ ሎሚን፣ በናና ኣብ መዳበርያ ተዘርጊሖም ኣለው።

ሓምለዋይ ሳዕሪ አብ ዝተፈላለየ ቦታ ክበቅሉ ይእክሉ እዮም፡፡ እዞም አብ ዝተከልከለ ቦታ ወይ ከዓ ሩባ ክበቅሉ ይክእሉ እዮም፡፡ ጥቅሞም ከዓ ንቀለበ እንስሳን ንሰቲን ይጠቅሙና፡፡ እዞም ሳዕሪታት መብዛሕትኡ ግዜ ማይ ጭቋዕ ዝበሃሉ ኮይኖም፤ ተወሳኪ ጥቅሞም ግለፁ፡፡

ናይ በዓል ወይ በዓላዊ ምድላው ተቐሚጡ ኣሎ። ኣብ መሬት ወርቃዊ ጨርቂ ተዘርጊሑ፡ሰለስተ ሽምዓታትን ቀጠልያ ሳጹንን ኣብ ታሕቲ ኬክ ወይ ምቁር ባኒ ኣለዎ። ዝተፈላለየ ሕብሪ ዘለዎም ኩዕሶታት (ወርቂ፡ ሰማያውን ሮዛን) ይስርዑ።

ኣብ ኣክሱም ከተማ ዝርከብ ናይ ዋና ግቢ ክሳብ ሎሚ ኣብ ምህናፅ ዝርከብ መእተዊ በሪ እዩ፡፡ እዚ በሪ ክሳብ ሎሚ ዘይተሰርሐ ንምንታይ ይመስለኩም?

እዚ ካብ እምነት ክርስትና ናይ ቤተ ክርስትያን ስርዓተ መፅሓፈቲ ሓደ ዝኾነ መፅሓፈ ቅዳሴ ዝባሃል እዩ፡፡ ኣብ እዋን ቅዳሴ ዘገልግል ውን እዩ፡፡ ንስኹም ከ እንታይ ዓይነት መፅሓፍ ናይ ቤተ ክርስትያ ትፈልጡ?

አብ ኢትዬጲያ ዝተፈላለዩ ዓይነታት ብሄር ብሄረ ስባት ዘለው ኮይኖም ነናይ ባዕለን መግለፅ ብሄረን ዝኮነ ከልላዊ ባንዴራ ከም ንዕዞቦ ዘለና ዝሓዛ እየን ። ንስኩም ከ ናይ እንታይ ብሄር ኢኩም?

ላሊበላ ኮይኑ ኣብ ብርክ ዝበለ ናይ ሃይማኖት ክርስትና እናወርቡ ፃዕዳ ልብሲ ለቢሶም ንፀሎኦም ቀይሕ እድያቱ ብትሪ ሒዞም ባንዴራ ኣብ ትሕቲኦም ተዝርጊሑ ኣሎ ።

እዚ ንርኦ ዘለና ግራት ኮይኑ ዝተፈላለዩ ዝርኣቲ እእካላት ዝተዘርእ ንትከውን ኣብ ሐዳሽቲ ቡቃሊያታት እንትከውን እዚ ቦታ እዚ ኣብ ናይ ትግራይ ቦታታት ዶ ይኮን?

ኣብዚ ከባቢ ካብ ስሚቶን ሓሸዋን ተዲኖን ዝስርሑ ዘለው ገዛውቲ ኣብቲ ከባቢ ከዓ ተሓላላካይ ሓረግ ዝኮነ ተክሊ ናብቲ መደቅ እንዳዓለለ ኣ።

ስፖርት ስፖርት አካልና የጠንክር፤ ስፖርት ንጥዕናና አገዳሲ እዩ፡፡ ብርክት ዝበሉ መናእሰይ ተፃወቲ እስፖርት አብ ሜዳ ይርከቡ፡፡ ንስኩም ኸ አፍቀርቲ እስፖርት ዲኩም?

እዚ ካብ ቶም ዓይነታት እንሰሳት ዘገዳም ሐደ አንበሳ ዝበሃል ኮይኑ እቲ ዝሐየለ ንጉስ እንሰሳት እናተባሃለ ዝፍለጥ ስጋ ተመገብቲ አብ ዝበሃሉ ዝምደብ እዩ።

እዚ "ዳንኪራ" ዝበሃል መስተ ዘርኢ እዩ። እቲ መስተ ቀይሕ ሕብሪ ዘለዎ ኮይኑ ጣዕሚ ስትሮቨሪ ዘለዎ እዩ። ብጸጋም ድማ እቲ መስተ ኣብ ዝተመልአ ብርጭቆ ተቐሚጡ ኣሎ። ንስኩም ከ ከምዚ ዝኣመሰለ መስተ ናይ ምስታይ ተኽእሎኩም ክንደይ እዩ?

ኣብ ሓደ ፈረንካ ወይ ገንዘብ ናይ ኢ/ያ ንጉስ ዘመልክትን ዘለዎን ቅርፂ ይረአ ኣሎ፡፡ እዚ ገንዘብ ክንደይ ዝኣክል ቁፅሪ ይነብር ኢልኩም ትሓስቡ?

ምግብታት ዝተፈላለዩ ንጥረ ነገራት ዝሓዙ ኮይኖምኣብዚ ዘለውም እንጀራ ጣፍን ዝተፈላለዩ ካብ ፍረምረን ካብ ኣትክልት ዝዳለው ፀብሒታት ተዳልዩ ኣሎ። ከምዙይ ዝበለ ኣቀራርባ እንታይ ይበሃል ?

ናይ ጐቦታት መልክአ ምድሪ ንርኢ ኣለና፡፡ እዚ መልክአ ምድሪ ንዝርኢ ደስ ዘብል መስሕብ ኣለዎ፡፡ ብእግሩ ንዝጓዘሉ ሰብ ከ ደስ ዶ ይብሎ ይኸውን?

ተክልን ፀሊም ሕብሪ ዘለዎ ወንበር ከፍ መበልን ፀሊም ሕብሩ ናይ ማእከል ጠረጴዛ ኮይኑ ኣብ ብራማ ሕብሪ ዘለዎ ዓሚቅ ኒኬል ፍርፍር ዳቦ ዘሎ ኮይኑ ኣብቲ ኢድ ቆልዓ ዘሎ እንታይ ይብሃል ሽሙ?

ካብ ዓይነታት ጋዜጣታት ሓደ እዩ ናይዚ ጋዜጣ ርእሲ ድማ ግብሪ ህልውናና ዝብል እዩ። ንስኩም ከ ከምይ ዝበለ ጋዜጣታት ኣንብብኩም ዶ ትፈልጡ ?

ብናይ ቀደም ብፀሊምን ፃዕዳን ናይ ስእሊ ወይ ፎቶ ዝተላዓለ ሰብኣይ ይረአ፡፡ ጎተና ውን ዘለዎ እዩ፡፡ ንስኹም ከ ከምዚ ዓይነት ፎቶ ዶ ይህልወኩም?

አሸንዳ ኣብ ትግራይ ዝርከብ ብድምቀት ዝክበር በዓል እዩ። እተን ደቂ አንስትዮ ተቆኒነን ፣ተኳሒለንን ተጣሲመን ብክቢ ይጫወታ አለዋ። እተን ደቂ ኣሸንዳ ኣብ መዓንጠኣን አሲረንኦ ዘለዋ እንታይ ይብሃል?

ሓደ ንእሽቶ ከልቢ ኣብ መሬት ኮፍ ኢሉ ንላዕሊ ክጥምት ይርአ። እቲ ከልቢ ጻዕዳን ቡናውን ሕብሪ ዘለዎ ኮይኑ፡ ከምቲ ልሙድ ኣዝዩ ደስ ዝብልን መልክዕ ኣለዎ። እቲ ከልቢ ካባኻ እንታይ ይጽበ ይመስለካ? ንስኩም ከ ከልቢ ትፍርሑ ዶ?

ናይ ቢሮ አቁሑ ናይ ቢሮ አቁሑ ንናይ ቢሮ ስራሕቲ ዝውዕሉ እንትኾኑ፤ ንአብነት ከም ቀይሕ ሕብሪ ዘለዎ ፋይል ካቢኔት ንፋይል መቀመጢ፣ እስቴፕላይዘር ኮምፒተር ንከይትቃፀልን ወንበር ንኮፍ መበሊን ወዘተ ይርከቡዎም፡፡ እዚ ፋይል ካቢኔት ተቆላፊ ድዩ?

ስዋ ዝበሃል ዓይነት መሰተ ኮይኑ ብባህላዊ መሳርሒ ዝሰራሕ ኮይኑ ካብ ዝተፈላለዮ ዓይነት ዝራእቲ ኸከም ከባቢኡ ካብ ዕልዎ ፣፣ ምሸላ ዳጉሻ ዝሰራሕ ባህላዊ መሰተ አዮ ።አብ ከባቢኩም ስዋ ካብ ምንይታይ ይስራሕ?

ኣብዚ እቲ ውቁብ ናይ ሕርሻ መሬት ናይቲ ከረን ብዝተፈላለየ ደረጃታት ተተኪኡ ይርአ። እቲ መሬት ሓምላይ ኮይኑ እቲ ግራውቲ ኣብ ኣዝዩ ሰፊሕ ቦታ ተዘርጊሑ ኣሎ። ኣብ ማእከሉ መንገዲ እምኒን ቀደም ሩባ ወይ ወሓዚ ዝነበረሉ ይረአ።

እዚ ዕንጨይቲ ሕብሪ ዘለዎ ክሪስታልን ብርሃን ዘንጸባርቕ ቅርጽን ዘለዎ ተፈጥሮኣዊ እምኒ ዘርኢ እዩ። እዚ እምኒ እዚ ልዑል ድምቀት ዘለዎ ኮይኑ ብቡምባ ዝመስል ሕብሪ ዝተመልአ እዩ። ኣብ መሰረት እቲ እምኒ ንኣሜቲስት ክሪስታል ይመስል።

ሓንቲ ቤልጄማዊት ኣብ ሓደ ዓመት ንዘለዉ ሕድ ሕድ ዕለት ካብ ዓሰርተ ሽሕ ኪሎ ሜትር ንላዕሊ ኣብ ዝኾነ ናይ ማራቶን ርሕቐት ብምጉያይ ክብረ ወሰን ሰይራ፡፡ እዛ ሰበይቲ ከመይ ዝበለ ጠንካራ መንፈስ ዘለዋ እያ?

እዚ ወርቃዊ ሕብሪ ዘለዎ መንጠልጠሊ ሃብል ኣብ ውቁብ መቀመጢ ተቀሚጡ ኣሎ። ማእከል እቲ ሰንሰለት ክልተ ዝተኣሳሰሩ ዓንኬላትን ብሓደ ወገን ንእሽቶ ብዓይኒ ዑፍ ዝርአ ኣለዎ። ከምዚ ዓይነት ሰንሰለት ወርቂ ክትህብ ወይ ክትፈትዎ ትመርጽ ዲኻ?

ኣብ ሃገርና ኮነ ኣብ ክልልና ትግራይ ናይ ደቂ ሰባት ብዙሓት ኢደ ጥበባት ኣለው፡፡ ንናይ ዓዲ መስሕብ ቱሪዝምን ንመጋየፅን መልክዕን ዘገልግሉ ውፅኢት ኢደ ጥበብ ስፈ እዮም፡፡

መፅሓፈ ሓደ ካብቶም ንወዲ ሰብ ናይ ኣእምሮ መዕበይን መማዕበልን ዝኮኑ ሓደ እዩ። እዚ ልብወለድ ድማ ሓደ ካብ መፅሓፍቲ ኮይኑ ይቅር በሉኝ ዝብል ብዓለማዮሁ ማሞ ዝተደረሰ እዩ።

እዚኣ ቆፃል ቀለም ዝተለኽየት ወተሃደራዊት መኪና እዩ ዘርኢ። ኣብ ልዕሊዓ ዝተሰቕለ ዓበይቲ ሚሳይላት ኣለዎ። እታ መኪና ሽዱሽተ ጎማታት ዘለዋ ኮይና ኣብ ጽርግያ ከተማ ክትጓዓዝ ትርአ። ኣብዛ ስእሊ ዘላ ቆፃል መኪና እንታይ ዓይነት ስራሕ እያ ትሰርሕ?

ዓብዪ ናይ ቆስጣ ግራት ይርአ ኣሎ፡፡ ቆስጣ ጐኑ እንዳቐንጠብካ በብእዋኑ ትጥቀመሉ ንነዊሕ ግዜ ዘይፈልስ ዝፀንሕ እዩ፡፡ እዚ ኣብ ኢኮነሚ ዘምፅኦ ረብሓ ከመይ ይግለፅ?

ኣብ ጎድኑ ዝተፈላለዩ ዓይነት ሕብርታት ዘለዎ ባንዴራ ኮይኑ እቲ ሰብኣይ ካራባት ዘለዎ ሱፍ ተከዲኑ። ናይ ኦሮምያ ክልል ፕረዚዳንት እዩ። ስሙከ መን ይባሃል?

ኣብ ዓረቢያ በነና ተፃዒኑ ኣብ ፅርጊያ ይርአ ኣሎ፡፡ እዚ በነና ኣብ ዓረብያ ምፅዓኑ ካብ ቦታ ናብ ቦታ እንዳተንቀሳቐስካ ንምሻጥ ይጠቅም፡፡ ካልእ ኸ ንምንታይ ይጠቅም?

እዚ አብ ከተማ አክሱም ዝርከብ ናይ ውልቀ ሰብ ስርሐቲ ሕትመት ሆፕ ወዲ ዕቡይ ኮይኑ ቲሸርት፣ ማህተም፣ ዝተፈላለዩ ፅሑፋት ዝሕተመሉ ፕሪንተርን ኮፒን ዘለዎ እዩ።

ፀጉሩ ተጠቅሊሉ ብቀይሕ ሕብሪ ኣብ ርእሱ ዕንቂ ኣሲሩ ፣ ናይ እዝኒ ካብ ዕንቁን ሓፂንን ጌሩ ፣ናይ ክሳዱ ዝተፈላለዩ ዓይነት ዕንቁታት ጌሩ ኣሎ ። እዚ መጋየፂ ዝጥቀሙሉ ብሄር መን ይበሃሉ? ፀጉሮም ከ ብምንታይ ይጥቅልልዎ ?

ደቂ ኣንስትዮ መብዛሕትኡ ጊዜ ኣብ እዋን በዓላትን ማሕበራዊ ፅንብላትን ዙርያ ዝበሃል ፃዕዳ ዓለባ ዓዲ ይኽደና እየን፡፡ እዚ ክዳን ካብ ካልኦት ብምንታይ ይፍለ?

ኣብ ናይ ፅሕፈት መሳርሒ መሸጢ ትካላት መፅናዕታዊ ፅሑፋትን ማናዋላትን ብናይ ጐማ ሽቦ እንትጥረዙ ንርኢ ኢና፡፡ እዚ መጠረዚ ንመንበቢ ምቾት ዘለዎ ዶ ይመስለኩም?

ካብ ናይ ደቂ ኣንስትዮ ንመመላኽዒ ዝጥቀማሎም ኣቕሑታት ሓደ ዝኾነ ሚዶ ወይ ፀጉሪ መበፀሪ ሓደ እዩ፡፡ ፀጉርና ከይበጣጠስ ብፍሩይ መበፀሪ ክንብፅሮ ይግባእ፡፡

እዚ ቲዲአፊ ዝበሃል ኮይኑ ወይ ድማ ናይ ክልል ትግራይ ሰራዊት እንትከውን ናይ ትግራይ ባንዴራ ዘለዎ ካናቲራ ገይሩ ስረ ድማ ሚንተሪ ናይ ሰራዊት ትግራይ እንትከውን እዚ ተጋዳላይ እዚ ክራር መፃወቲ እትፃወት ንርኢ።

እዚ ኣብ ጎደናታት ዝካየድ ስነ-ስርዓት ዘርኢ ምስሊ እዩ። ኣብ ቀዳማይ ገጽ ቀጠልያን ብጫን ኣርማ ተራእዩ ኣሎ። ኣብዚ ሎጎ ሓደ ሰብ ዘርኢ ኣብ ኢዱ ሒዙ ኣሎ፡።ኣብ ታሕቲ ድማ ጽሑፍ "ስሑል ሽረ ኮዕሶ እግሪ ባንዴራ" ዝብል እዩ።

እዘነ ደቂ ኣንስትዮ ኣብ ቆማ ገረን ሕልበት እንዳሓልበት ኣለዋ። ሕልበት ካብ ዓተረባሕሪ ፣ኣባዓኸ፣ ብርስን ዝበሉ ዘራእቲ ዝዳሎ ኮይኑ ኣብ ኣክሱም መብዛሕቲኡ ግዜ ይዳሎ።

ዝተዓሸገ ዋይት ቦርድ ማርከር ዝሓዘ ይራኣይ፡፡ እዚ ዓይነት ማርከር ኣብ ፃዕዳ ሰሌዳ ዝፀሓፈሉ እዩ፡፡ ንስኹም ከ እንታይ ዓይነት ማርከር ትፈልጡ?

ናይ ኢድ መስቀል ዝሓዙ ሰብ ይርአዩ ኣለዉ፡፡ እዞም ሰብኣይ ናይ ሃይማኖት መራሒ እዮም ዝመስሉ፡፡ ንምዃኑ ናይ ምንታይ ሃይማኖት መራሒ ይመስሉ?

ሓረስታይ ቅድሚ ክረምቲ ምእታውን ምስ ኣተወን ምህርቲ ንምርካብ መሬቱ ለይትን ቀትርን ኢሉ ብምልስላስ ብምዝራእን ብምፅህያይን ብምዕፃድን ኣብቲ ናይ መወዳእታ ዓውዲ ጌሩ ምህርቲ ንምሕፋስ እኽሊ መዝረዊ ዝጥቀመሉ ዘሎ መሳርሒ እንታይ ይበሃል?

ቤት እምነት ክርስትና ሓደ ዝኮኑ ቀሺ መጠምጠሚኦም ጠምጢሞም ነፀልኦም ኣወንዚፎም ብመስኮት ተወጢሞም እናረኣዩ እቲ መስኮት ጣውላ ኮይነኑ እቲ መንድቅ ድማ ብፃዕዳ ተለሚፁ ኣሎ።

ፀሊም ካባን ፃዕዳ ዓለባ ዓዲ ዝተኸደነ ንጉስ ንጊልኡ እንትቀፅዖ ንምልከት፡፡ ብተወሳኺ ዋልታና ጦር ዝሓዘ ጊላ ኣብ ቀይሕን ፃዕዳን ቀለም መንደቅ ጥቃእ ኣሎ፡፡

እዛ ብጠዓሚ ውቅብቲ ፅብቅቲ ትግራዊቲ ጋል አንስተይቲ ብሃሊ ዓዳ ተማላካክዓ ብባህላዊ መንገዲ አሰራርሓ ፀጉራ ብናይ ባዕላ ፀጉሪ ገይራ ዝተሰርሐት ሳሃብት ማራኪት ኾይና አላ።

ኣብ ዘለው ሕብረተሰበን ናይ ቤክርስትያን ካህናት ኣባታትን ዝተፈላለዩ ናይ ቤተክርስትያን ናውትን ኣብ ሜዳ ወፂኦም ብዙሓት መዘሙራን እንዳመስገኑ ኣለው። ካብ ቤተክረስያው ወፃኢ ዝክበሩ በዓላት መን መን ይበሃሉ?

ብእንግሊዝኛ ዋተር ሜሎን ብከባቢና ከዓ ብርጭ ወይ ሓብሓብ እናተባህለ ዝፅዋዕ ንምግብነት ዝውዕል ዓይነት ፍረ ንርኢ ኣለና፡፡ ናይዚ ፍረ ረብሓ እንታይ እዩ?

እዚ አብ እስክሪን እንምልከቶ ዘለና ምስሊ ካብቶም አብ እምነት ክርስትና እንጥቀመሎም ኮይኑ መስቀል እንዳተብሃለ ይፍለጥ ካብ ንሃስ ድማ ይዘጋጆ::አብ ዝተፈላዩ ቤተ ክርስትያን ንረክቦ::

ደቂ አንስትዮ ሓፂር ክዳን ምክዳን ከም መመላክዒ ሞዴል መወዳደሪን ይጥቀማሉ እየን፡፡ እንተኾነ ግን ሓፂር ክዳን ምክዳን ብሃይማኖት ኦርቶዶክሰ ተዋህዶ ዘይፍቀድ ምኳኑ ትፈልጣ ዶ?

እዚ ብናይ ባህልዋ ስራሓቲ ቅርሲ ቦታ እንትከውን እቲ ገዛ ባህላዊ ኮይኑ ደብርን ሕድሞን እዳተበሃለ ዝፅዋዕ እዩ ብድሕሪ እቲ ገዛዊቲ ዕፅዋት ዝበዝሖ ኮይኑ እዚ ገደና ደንቨር ዝብል ፅሑፍ ከም ዝንህዎ ኣብይናይ ዓዲ ወይ ከተማ ይከውን?

ኣብዚ ስእሊ ኣብ ኢትዮጵያ ጥራሕ ዝርከብ ባህላውን ተፈጥሮአውን መግብና ኮይኑ ብሽሮ ፀብሒ ንመግቢ ተዳልዩ ይርከብ። እንጀራ ማለት ትሕዝትኡ ምስ ውሕልነትን ኩነታት መነባብሮኻን ዝውሰን እዩ።

ኣብቲ ኣብ ጥቓ እቲ መንገዲ ኣብ ህንፀት ዝርከብ ገዛ ይርአ። እቲ ገዛ ብሓጺን ዝተሰርሑን ብእምንን ዝተሰርሐ ኮይኑ፡ እቲ ናይ ህንጸት ስራሕ ክሳብ ሕጂ ዘይተዛዘመ ይመስል። እዚ ኣብ ህንጸት ዝርከብ ህንጻ ንእንታይ ዕላማ ክውዕል እዩ ትብሉ?

ባርና ሬስቶራትን ዝብል ፅሑፍ ዘለዎ ታፔላን ዝተፈላለዪ ዓይነት ምግቢ ዘለዎም ፎቶን ዝተፈላለዩ ዓይነት ሕብሪ ዘለዎም ከፍ መበሊ ወንበርን ሰማያዊ ሕብሪ ዘለዎ ናይ ማእከል ወንበር እውን ኣሎ።

ኣብዚ ዝተዳቐቐ ጥረ ስጋ ይረአ፡፡ ንፀብሒ ወይ ንዝኾነ ኘሮግራም ዝተዳለወ ይመስል፡፡ ዓፅሚ ዘይኣተዎን ስብሒ ዘይብሉን እዩ፡፡ እቲ ዝተመተረ ስጋ ብምንታይ ተጣሒኑ ይመስለኩም?

ብድሕሪኡ እንሳስ ዝመስል ሕብሪን ፀሊም ሱፍ ብፃዕዳ ሕብሪ ሸሚዝን ቀይሕ ብፃዕዳ እስኬር ዝኮነ ካራበታ ዝገበረ ጠቅላይ ሚኒስተር ናይ ኢትዮጵያ ሃገር መን ይብሃል ሽሙ?

ኣብዚ ዘለው ማሕበራ ሚድረያታት ኣርማ ኮይኑ ናይ ፌስቡክ፣ ናይ ተሌግራም ፣ንስታግራም ፣ ተዊተር፣ ካልኦት ኣርማታት ኣለው። ንስካትኩም ትጥቀምሎም ማሕበራዊ ሚድያ ኣየናይ እዩ ?

ኣብ ኢትዮጵያ ካብ ዝክበሩ ዓበይቲ ባዓላት ሓደ ዝኮነ ባዓል መስቀል እንትከውን፣ ብኣመንቲ ኦርቶዶክስ ተዋህዶ ክርስትያን ብፉሉይ ዝክበር ምኳኑ ትፈልጡ ዶ?

እዚ ዝተፈላለዮ ኤሌክትሮኒክስ ኣቑሑት ዝዕረየሉ እዩ፡፡ ብዙሓት ደው ዝበላ ብልሽዋት ንብረታት ኣለዋ፡፡ ኣብዚ ዝረአ ዘሎ ቦታ እንታይ ዓይነት ኣቕሓ ተዘዕርይ ትብሉ?

አቡዚ እንርእዬ ዘለና ካብ መስተታት ሓደ ዝኮነ እዩ ። እዚ መስተ ሜስ ተባሂሉ ይፍለጥ ። ሜስ ካብ መዓር ዝዘጋጀው መሰተ እዮ ።

አብ ሃገርና ኢትዮጲያ ዝተፈላለዩ ዓይነት ሃየማኖታተ አለው ካብአቶም ሓደ እምነተ እስልምና እዩ። ከም እንዕዞቦ ዘለና ድማ ተአኪቦም ንክሰግዱ ጠጠው ኢሎም ርይከቡ። አብ ከባቢኩም ተከተልቲ እስልምና አሎው ዶ?

እዞም ኣቑሑት ናይ ሱፐርማርኬትን ናይ ኮስማቲክስን ኮይኖም እቲ ቻኘስቲክ ንደቂ ኣንስትዮ ንናይ ከንፈረን መጋየፂን መመላኽዕን፣ እቲ ሎሽን ከ ንምንታይ ይጠቕመን?

ኣብዚ ዘለዋ ኣዴታት ካብ እምነታት ሞስሊም ኮይነን በሓደ ተኣኪበን ኣብ ኒከል ዝብላዕ ሒዘን ብሓደ ኮፍ ኢለን ኣለዋ። እዘን ሞስሊም ደቂ ኣንስትዮ ኩለን ፀጉረን ተሸፊን እየን። ናይ ሞስሊም መስሓፍ እንታይ ይበሃል ?

ሓንቲ ጓል ኣንስተይቲ ንሓደ ሰብኣይ ደኒና ኢዱ ማይ ተሕፅቦ ኣላ፡፡ እዚ ስርዓት ምክብባር ኮይኑ ናይዞም ክልተ ሰረብ ረኽቢ ኸ እንታይ እዩ ክንብል ንኽእል?

መጋየፂ፡- ደቂ ኣንስትዮ ነቲ ዘለዎን መልክዕ ብባህላውን ብዘበናውን ናይ መጋየፅን መመላኽታትን ኣቕሑት የምሕረኦ፡፡ ንኣብነት እዚ ናይ ገጠር ወለዲ ዝጥቀማሉ ክይ ክሳድ ሽልማት ጎባጉብ ይባሃል፡፡

ካብ ናይ ትግራይ ዝርከብ ዓብዩ ገዳም እንትከውን ኣብ ሳምረ ዝርከብ እንዳ ቅዱስ ጨርቆስ ኮይኑ ናይዚ ዓመታዊ በዓል ከዓ ጥሪ ዓሰርተ ሓሙስተ እዩ።

ኣብዚ ምሉእ ዝተዋሃሃደን ዕንጨይቲ ናይ ቤት ጽሕፈት ኣሎ። ኣብ ማእከሉ ጽቡቕ ጌሩ እተቐርጸ ጠረጴዛ ዕንጨይቲ ኣሎ። ኣብ ቅድሚኡ ድማ ብጽኑዕ ቈርበት እተሸፈነ ክልተ ረጒድ መንበር ኣሎ። ኣብ ድሕሪትኀ ብተመሳሳሊ ዕንጨይቲ ዝተሰርሐን ብቆርበት ዝተሸፈነን ሶፋ ኣሎ።

ኣብ ክሳዳ ፀሊም ሕርጎ ዘለዋ ርግቢት ፍሉይ ታሪክ ኣለዋ፡፡ ኖኀ ኣቐዲሙ ዝለኣኾ ቋቑራ ብምጥፍኡ ኖህ ንዓዓ ልኢኹ ሬሳ እንትበልዕ ዝረኸበቶ ቋቑራ ድማ ሬሳ ትበልዕ ነይራ ኢሉ ከውንጅላ ካብቲ ብልዑ ፉፍ ኢሉላ፡፡ እዚ ዛንታ ትፈልጡዎ ዶ

4 ቆልዑ ተጣባቢቆም ወይ እውን ተሓቋቋፎም ናብ ቅድሚት ይሪኡ ኣለው፡፡ እቲ ሓደ ድማ ካብ ኩሎም ዕብይ ዝብል ይመስል፡፡ እዞም ቆልዑ ኣሕዋት ዶ ይኾኑ?

እዛ ናይ ናይ በረካ እንስሳት ሓንቲ ኮይና ኣብ ነፈርቲ እትመደብ እንስሳ ኮይና ዋሪ እንዳተባሃለት ትፍለጥ ዋሪ ኣብ እዋን ቀውዒ እያ ትመፅእ። ካልኦት ናይ ነፈርቲ ኣእዋፍ ከ ኣለዋ ዶ?

ሜጀር ጀነራት ሳሞራ ኣብ ትግራይ ተወሊዱ ዝዓበየ ኮይኑ ኣብ ኢትዮጰያ ብሓይሊ ጦር መራሒ ኮይናም ንብዝሕ ዝበሉ እዋናት ዘገልገሉ ሕጊ መክበሪ እዮም።

ክልተ ኣንስቲ ቆልዑ ሓዚለን ብማሕዘል ዕንቄ ዘለዎ ን ጀዲድ ተከዲነን ኣብ መሬት ኮፍ ኢለን ካልኦት እዉን ብዙሓት ኮፍ ኢለን ኣልዋ።

ናይ ኢትዮጵያ ፌደራላዊ ዲሞክራሲያዊ ሪፐብሊክ ገንዘብ ሚኒስተር ኣርማ እንትከውን፣ ናይ ዝተፈላለዩ ትካላት ከም ናይ ዩኒቨርስትታትን ካልኦትን ኣርማ መለለይ ትካላት እዩ።

ሞዴላት ምርኢት ናይ ክዳን እናርኣያ ኣብ ምድርክ ኣብ መሬት ቀይሕ ምንፃፍ ተንፂፉ ስባት ኮፍ ኢሎም እናረኣይውን ክዳንን ፀሊም ብፃዕዳ እዩ።

ካብቶም ዒዳጋ እክሊ ዒዳጋ ኣቁሑትን እናተባህሉ ካብ ዝፍለጡ ሓደ ዝኮነ ቀይሕ ሕሩጭ ዝኮነ ኣብ ሰማያዊን ፃዕዳን ሕብሪ ዝሓዘ ክሻ ዘለዎ ዒዳጋ እንታይ እናተባህለ ይፍለጥ?

ቤተ ክርስቲያን ንህፃውንቲ ፊደል፣ ዜማን ስነ ምግባርን ተምህር፡፡ እዚ ስርዓት ካብ ጥንቲ ጀሚሩ ዝመፀ እዩ፡፡ ናይ ቤተ ክርስቲያን ታይ ተባሂሎም ከምዝፅውዑ ትፈልጡ ዶ?

እዚ አብ እስክሪን እንምልከቶ ዘለና ምስሊ አብ ወፃኢ ሃገር ዝጠቅም ንመሰንከቲ ሞጎጎ ዝጠቅም እዩ::ብኤሊትሪክ ዝሰርሕ ኮይኑ አብ ደስ ዝበለና ቦታ ክነቅምጣ ንክእል ኢና::

እዚ አብ እስክሪን እንምልከቶ ዘለና ምስሊ ደቂ ተባዕትዮ አሕዋትና ፀጉሮም ንምፅባቅ ዝጠቀሙሉ ዓይነት ቁርፂ እዩ::አብ ማእከሉ ፀጉሪ ዘለዎ ብድሕሪቱ ድማ ዝተቀምቀመ እዩ ንምልከት ዘለና::

ኣብቲ ስእሊ ክልተ ፅምዲ ከፍቲ ይረኣዩ። ኣብ ማሕረስ እንደሓረሱ ይረኣዩ። ሓደ ሓረስታይ ኣብ ኢዱ ረኪስ ሒዙ ብድሕሪት ይመርሖም ኣሎ። እቲ መሬት ተዳልዩ ይመዓራረ ኣሎ። እዚ ምልማዕ ብባህላዊ ኣገባብ ዝፍጸም ኮይኑ ኣብ ገጠራት ኢትዮጵያ ልሙድ እዩ።

ሓሰር ዘለዎ ዓቢ ካብ ዕንጨይቲ ዝተሰርሐ ገዛ ይርአ። ዩ። እዚ ገዛ ኣብ ኢትዮጵያ ዝረኽብዎ ባህላዊ መንበሪ ገጠር ዘርኢ እዩ ይብሉ። እዚ ባህላዊ ገዛ ካብቲ ልሙድ ዘመናዊ ገዛውቲ ብኸመይ ይፍለ?

እዚ ሐደ ናይ ሃይማኖት መእመናይ ኮይኑ ጠጠው ኢሉ መፃሓፋ ወይ ዳዊት እተንብብ አዚ ናይ ቤተ እምነት እነትከውን እቲ ዝንበብ እንታይ ይከውን?

ኣብዚ መፋለጢ እዚ ሲጋራ ኣይጭየስን ወይ ማጨስ ክልክል ነው ዝብል ፅሑፍ ተፃሒፉ ኣሎ፡፡ ነቲ ናይ ስጋራ ምልክት ውን ብቀይሕ ተኣኪሱ ኣሎ፡፡ ንስኹም ከ ብዛዕባ እዚ ምልክት እዚ እንታይ ሓሳብ ኣለኩም?

እዚ ብኣድጊ ዝስሓብ ዓረብያ ዘርኢ እዩ። ኣብ ልዕሊኣ ዓቢ ታንኪ ወይ ታንኳ ዘለዋ ዓረብያ ትመስል፡ ኣድጊ ድማ ኣብ ጎድኒ ጽርግያ ትስሕባ ኣላ። ኣብ ስእሊ ዘሎ ኣከባቢ መጓዓዝያ እንታይ ይውክል ይመስለኩም?

መብዛሕትኡ ግዜ መሬት ፍርቁ ቦታ ደመና ፍርቁ ቦታ ከዓ ፀሓይ እያ ትኸውን፡፡ ብፍላይ ከዓ አብ ክረምቲ ወቅቲ ሓምለዋይ ቦታ ዝበዝሖ እንትኸውን፣ በሪኽን ዓሚቅን ቦታ አለዎ፡፡ ብጠቅላላ ሽንጥሮታት ትግራይ እንታይ ይመስል?

አብ ኢትዮጲያ ሰፊሕ ታሓራሲ መሬት ትዉንን ሃገር ኮይና ብዝሕ ዝበለ ምህርቲ እውን ትውንን እያ። አብዚ ከም እነሪኦ ድማ ሓራስታይ እናሓረሰ ዘሪኢ እዩ። ንስኩም ከ ተሓራሳየ ቦታ አብ ከባቢኩም አሎ ዶ?

ናይ ሕርሻ ግራትን ናይ ማይ ፓምፕን ዘርኢ እዩ። ኣብ ሜዳ ዝተቐመጠ ንእሽቶ ናይ መጓዓዝያ ሻምብቆ ኮይኑ ምስ ዋሕዚ ማይ ዝራኸብን ካብ ሓደ ቦታ ናብ ካልእ ቦታ ማይ ዘሰጋግርን እዩ። ኣብ ሕርሻከ ብኸመይ ይጥቀመሉ?

እዚ ሓደ ሰብኣይ የርኢ። ጻዕዳ፡ ቱርባን ዝመስል ክዳን ተኸዲኑ፡ ቀጠልያ፡ ብጫ፡ ቀይሕ ላህጃ ዘለዎ፡ ሕብሪ ኢትዮጵያ እዩ። እቲ ሰብኣይ ስቕ ኢሉ ንየማን ይጥምት ኣሎ። ንስኩም ከ ከምዚ ዓይነት ፃዕዳ ክዳን ትክደኑ ደ?

ሓዱሽ ናይ ስፋልት መንገዲ ይስራሕ ኣሎ፡፡ ኣብዚ ናይ ስፋል ስራሕ ካትራመ ተስትይ ሓንቲ ተሽከርካሪት ብቕድሚት ደግዳጊት ተሽከርካሪት ድማ ደድሕሪኣ ይርአያ ኣለዋ፡፡

እዞም ዝተፈላለዩ መጋየፂታት አብ ቀይሕ ከብዲ ኢድ ሰብ ተቀሚጦም ይርከቡ፡፡ እዞም ጎባጉባት ናይ ቀደም ኮይኖም ደቂ አንስተዮ ንመመላክዒ ዝጥቀማሎም እዮም፡፡ እዚኦም ከዓ ጎባጉብ ተባሂሎም ይፅውዑ፡፡

እዚ ብደቀቕቲ እምኒ ዝተኻበበ ቦታ ኣብ ከተማ ኣኽሱም ጎኒ ፓስታ ቤት ዝርከብ ታሪካዊ ቦታ እዩ፡፡ ኣብዚ ቦታ ካብ እምኒ ሓወልቲ ዝተሰርሑ መንበረ ዙፋናት ይርከቡ፡፡

እዚ ናይ ቤተ-ክርስትያን ናይ ኦርቶዶክስ ተዋህዶ ኮይኑ ኣብዚ ብዙሓት ምእመናን ፀሎት መብፅሒ እዩ። ንስኩም ከ ፆሎት ክትገብሩ እንተለኩ ኣብ ምንታይ ትፅልዩ?

መድሃኒት ንሕ/ሰብ ኣዝዩ እና ጠቅሚ እንትከውን እዚ መድሃኒት መሽጢ ዝተፈላለዩ መድሃኒታት ዝርከበሉ ቦታ ኮይኑ እዚ መሽጢ መድሃን እንታይ ተበሂሉ ይፅዋዕ?

አትክልትን ፍራፍረን አትክልትን ፍራፍረን ምምጋብ ንሰውነትና ጥዕና እዩ፡፡ ከም አብነት ብርጭቅ፣ አራንሺ፣ ሙዝ፣ አፕል ማንጎ፣ ድንሽንኮሚደረን ይርከቡዎም፡፡ እዚኦም ዝተፈላለዩ ሕብሪታት ዘለዎም ኮይኖም፤ አብ ቆፃልን ዕንቋን ሕብሪ ዘለዎ መንደቅ ተንጠልጢሎም ይርከቡ፡፡ አትክልትን ፍራፍረን ገዚእኩም ዶ ትፈልጡ?

እዚ ገለ ሰባት ኣብ ሓደ ገጠር ከባቢ ዘርኢ እዩ። እቲ ሓደ ኣብ ትሕቲኡ ደው ኢሉ ዘሎ ሰብኣይ ተጸጊዑ ክሳለም ከሎ፡ ካልኦትድማ ደው ኢሎም ይዛረቡ ወይ ይዕዘቡ። ኣብዛ እንታይ ትርኢ ኣለካ ክንደይ ታሪኽ ወይ ትምህርቲ ክህልዎ ይኽእል?

ኣርቴ /ሁማን ሄር/ ፀጉሪ ብዝተፈላለዩ ዲዛይን ሕብርን ሓፂርን ነዊሒን ደቂ ኣንስትዮ ንቁኖን ምሻጦን መመላክዒን መፀበቅን ዝጥቀማሉ ፀጉሪ ምኳኑ ትፈልጡ ዶ?

ሓደ ህፃን ኣብ ኣፍ ደገ በሪ ኮይኑ ኣርሒቑ እንዳጠመተ ይረአ፡፡ ጫማን ስረን ድማ ዘይብዙ እሉ፡፡ እቲ ገዛ ድማ ብቡላ ማዕፆ ዝተገጠመሉ እዩ፡፡

እዛ ጓል ኣነስተይቲ ወርቂ ዝመስል ኣብ ክሳድ ዝተንጠልጠለ ናይ መስቀል መጋየፂ ገይራ ትርአ ኣላ፡፡ በዚ መጋየፂኣ ተደሪኽና ናይዛ ጓል ኣነስተይቲ ሃይማኖት እንታይ ከምዝኾነ ክንግምት ንኽእል ዶ?

እዚ አብ ከተማ አክሱም ብዝሒ ዝስራሕ ኮይኑ መሰው እዳተባሃለ ዝፂዋዕ ኾይኑ ባህላዊ መጋየፂ እንትከውን ድማ ከብ ላኻ ፣እድን ወይ ድማ ሃሪ ክሊትኡ ገይረኻ ዝስራሕ ኮይኑ ናብ ዝተፉላዩ እንጀራ መውሰዲ ይጠቅም።

አብ ትግራይ ካበ ዝርከቡ ታሪካዊ ሃይማኖታውን ቦታታት ሓደ እዚ እንሪኦ ዘለና ሓደ ኮይኑ ናይ ሃየማኖይት መራሒ ናብ ውሽጢ እናአተው ዘሪኢ እዩ። እዚ ከባቢ አብይ ቦታ ይመስለኩም?

እዚ ብናይ ሰብን ተሽከርካርን ምንቅስቓስ ዝተጨናነቐ ሰፈር አዩ፡፡ ኣብ ልዕሊኡ ድማ ናይ መፋለጢ ተለጣፊታት ኣጨናኒቐሞ ኣለዉ፡፡ እዚ ሰፈር ከመይ መልክዕ ክሕዝ ይኽእል?

እቲ ስእሊ ኣብ ሓደ ድኳን ማሕተም ዝተገብረሉ ቆርቆሮ መግቢ ዘርኢ እዩ። ኣብ ጸጋም “መርቲ ኣራንሺ ማርማላድ” ዝብል ጽሑፍ ዘለዎም ኣራንሺ ቆርቆሮታት ኣለዉ፣ እዚኦም ድማ ኣራንሺ ማርማላድ ምዃኖም ይፍለጡ።

እዚ ካብቶም ቀንዲ ጠቀምተን ዝበሃሉ ፍረምረ ኣፋካዶ ኮይኑ ኣቫካዶ ንጥማቅ ፣ ንፀጉረን ንቆርበትና ይጠቅመና። ካለኦት ዓይነታት ፍረምረ ከ ንምንታይ ትጥቀምሎም ?

ፍሕኛ ብዝተፈላለዩ ሕብርታትን ዓቀናትን ብፕላስቲክ ዝተሰረሓ ተነፊሒ ብዲዛይናት እንዳተደርደረ ንድኳር፣ ንመርዓ፣ ንዓመት ቆልዓ ንመመላክዕን መፀባበቅን ከም ዝጠቅም ይፈልጡ ዶ ?

ኣብቲ ስእሊ ሓንቲ ጓል ኣንስተይቲ ብኹርዓት ኣብ መንበር ኮፍ ኢላ ትርአ። ኣብ ሕቖኣ ዝተኣስረ ንእሽቶ ህጻን ሒዛ ኣላ። እቲ ስእሊ ናይ ቀደም ጸሊምን ጻዕዳን ቅዲ ኮይኑ፡ ስምዒት ኣደነት፡ ፍቕርን ተኣማንነትን ዘመሓላልፍ እዩ።

ካብ ጸወታ ኩዕሶ እግሪ ዝተረኽበ ትርኢት እያ እተርኢ። ሓደ ተዋሳኣይ ቀይሕ ኮስትሞ ተኸዲኑ እታ ኩዕሶ ኣብ እግሩ ክትሕዝ ከላ፡ ክልተ ሰማያዊ ዝለበሱ ተዋሳእቲ ድማ ብብርቱዕ ክበኣሱ ይረኣዩ። ኣየነይቲ ጋንታ እያ ኣብዚ ጸወታ ትዕወት ትብሉ?

ናይ ገዛ አቁሑ ናይ ገዛ አቁሑ ዝተፈላለየ ሕብሪን ቅርፂን ዘለዎም ኮይኖም፤ ንናይ ገዛ ስራሕቲ እንጥቀመሎም እዮም፡፡ ንአብነት ቡናማ ፋሚል ዓራት ብወረቃማ ጨርቂ ተሸፊኑ አብኡ ከዓ ማስቲካ ሕብሪ ዘለዎ አልበም ይርከብ፡፡ ካልኦት ሕብሪን ዘለዎምም ፋሚል ዓራት ግለፁ፡፡

ቤቢ ዳይፐር ዕሽግ ዳይፐር አብ ልዕሊኡ ዲአር ነጥቢ ኤስ ዝብል ፅሑፍ አልኮል ሕብሪ ድሕረ ገፅ አለዎ፡፡ ክልተ ናይ ቆልዑ ባምቡላ ስእሊ እውን አለው፡፡ ”ጁኔር 28” ዝብል አብ ብጫ ድሕረ ገፅ ይርከብ፡፡ እዚ ዳይፐር 1ይ ደረጃ ድዩ?

ሆም ላንድ ሆቴል ዝበሃል ሆቴል ኮይኑ ፅሬቱ ዝሓለወን ምችውን ዝኮነ ሆቴል እዩ። እዚ ሆቴል እዚ ኣብ ናይ ወፃኢ ዓዲ ኣቁሑት ኣለውዎ። ግናናይዚ ሆቴል ወናኒ መን ይበሃል

እዚ አብ መብዘሐትኡ ከባቢ ኢትዮጵያ ከተማን ገጠርን ዝርከብ በጊዕ ዝበሃል እንሰሳ ዘቤት ኮይኑ ንምግብነት ንጥቀመሉ። በጊዕ እንታይ ዝምገብ እንስሳ ይመስለኩም?

ኣብዚ ቦታ ኣቮካዶን ፓፓዮን ብብዝሒ ይርአዩ ኣለዉ፡፡ እዞም ፍረታት ፅሟቕ ንምስራሕ ተደለይቲ እዮም፡፡ ኣብ ፅሟቕ ንኽልቲኦም ምሕዋስ ይከኣል ዶ ይመስለኩም?

እዚ ወንበር ብእርጋን ዓነውነው ዝበለት ምዃና ቁመንኣ ርኡይ ምስክር እዩ፡፡ ኣብዛ ወንበር እዚአ ወንበር ኮፍ ዝብል ሰብ ስራሕ ከስልጥ ዝኽእል ዶ ይመስለኹም?

ዝተፈላለያ ዓይነት ካሜራ ተቐሚጠን ይርአያ ኣለዋ፡፡ እዘና ናይ ቪድዮን ፎቶን መቕረፂ ካሚራታት ብመጠነን ካብተን ኣብ እስቱድዮ ንሪኦን ካሜራታት ዝነኣሳ እየን፡፡

እዚ ላብረሪ እዩ፡፡ እቶም ተመሃሮ ብኣንፃር ዕድሚኦም እንትርአዩ ናይ ዩኒቨርሲቲ ተመሃሮ እዮም ዝመስሉ፡፡ ናይ ዩኒቨርሲቲ ላብረሪ 24 ሰዓት ሙሉእ ከምዝሰርሕ ትፈልጡ ዶ?

እዚ አብ እስክሪን እንምልከቶ ዘለና አመንቲ እምነት ክርስትና ዝክድንዎ ዓይነት ክዳን አብ ጀምዓት ወይ ዓርቢ ዝክደንዎ ክዳን እዩ::ጀለቢያ እውን ዳተባለ ይፍለጥ ማለት እዩ::

እዚ ዕትሮ ዝበሃል ኮይኑ ካብ ሓሸዋን ሓመድን ዝስራሕ ኮይኑ ንዝተፈላለዩ ናይ ማይ ይኩን ከም ስዋ ንዝተፈላለዩ ከም እክሊ መቀመጢ ዝጠቅም ኮይኑ ንብዝሕ ዘበለ ግዚ ማይ የኩን እክእሊ ተተቀሚጥሉ ከ እንታይ የከው?

ጫማ፡- ጫማ በብዘበኑን በብእዋኑን ብዝተፈላለየ ዓይነት ቅርፅን ዲዛይንን ይስራሕን ይምረትን፡፡ ዲዛይኑ ነቲ ጊዜ ዝጠልቦ ገይሩ ይስራሕ፡፡ እዞም ጫማታት እዚኦም ናይ ደ/ዮ ከፈይ ጫማታት እዮም፡፡

ካብ ዘመነዎት መኪናታት ሓንቲ ዝኾነት መኪና ትርአይ ኣላ፡፡ ብደጊኣ እንትትርአ ገና ሓዳሽ እያ ትመስል፡፡ ብዙሓት ትካላት ከምዚአን ዝኣምሰላ ዘመነዎት መኪናታት ኣለዉኦም፡፡

እዚ ከባቢ እዚ ካብ ተፈጥሮን ከባብን ዝዓደሎም ሓደ እንትከውን ጎቦታት፣ ሩባታትን ሽንጥሮታት ኣብ ዘለዎ ናይ ገጠር ገዛ ኮይኑ ኣብዚ ዘለው ገዛውቲ ቆርቆሮ ዝተከደኑ እዮም።፣

ትምህርቲ ንደቂ ስባት ብጣዕሚ ጠቃሚ ኮይኑ አብዚ እንዕዞቦ ተምሃሮ አብ ክፍሊ ከፍ ኢሎም እናተምሃሩ ተምሃራይ ድማ እናመለስ ንዕዘብ ።ንስኩም ከ አብ ክፍሊ ትሳተፉ ነይርኩም ዶ ?

ኣብ ኢድ ስብ ናይ ክሳድ ወርቃማ ክልተ ሓደ ዓይንት እቲ ሓደ ኽቢ እቶም ካሎት ርስሕ ዝብሉ ኮይኖም ተምሳሳሊ ምስቲኦም እዩም ። ስሞም ታይ ይብሃሉ?

ናይ ሓፂን መፂን ውፂኢት ዝኮኑ መቁሎን ፋርኖሎን፣ መንከሽከሽን ካልኦትን ብኢድ ሰብ ብዘይ ማሽን ዝተሰርሑ ኣብ ዕዳጋ ክሽየጡ ዝተዘርጉሑ ትፈልጡ ዶ ?

አብዚ ከም እንሪኦ አብ ቤት ምግብን መስተን ኮይኑ ዝተፈላለዩ ሰባት እናሰተዩ ዘሪኢ ኮይኑ ንስኩም ከ አብ ከባቢኩም ከመዚ ዝበለ ቦታ ሪኢኩም ዶ ትፈልጡ?

ናይ ፖለቲካ ተዛራባይ ዝኮነ ኣቶ ልደቱ ኣያሌው ሱፍ ናይ ላዕሊ ጌሩ ሸሚዝ ብውሽጢ ጊሩ ኣሎ እቲ ጌርዋ ዞሎ ሸሚዝ ቀለሙ እንታይ ይበሃል ?

እዚ ካብ ወርቂን ካልኦት መአድናትን ዝተሰርሐ ሐበል ኮይኑ መብዘሐትኡ ግዜ አብ ክሳድካ ዝእሰር እዩ። ካብ ተባዓይን አነስታይን መን ብአብዘሐ ይጥቀመሉ ይመስለኩም።

ናይ ኢትዮጽያ ኤለክትሪክ ሓይሊ ምልክት ኣብቲ ምስሊ ንርኢ ኣለና፡፡ እዚ ምልክት ሓይሊ ኤለክትሪክ ዓለም ለኻዊ ትርጉሙ እንታይ ከምዝኾነ ትፈልጡዎ ዲኹም?

ኣብ ስራሕቲ ንግድን ምትዕድዳግን ብዙሓት ምህርትታት ይሽየጡን ይልወጡን፡፡ ከም ኣብነት ናይ ዝተፈላለዩ ቅመማ ቅመማት ፣ጥረምረታትን ካብኣቶም ድማ ከም ሽጉርቲ ፃዕዳ፣7+ ቀመምን ይጥቀሱ፡፡

ካብ ዓይነታት ቅመማ ቅመም ሓደ ዝኾነ ንናይ ሻሂ መቃመሚ ወይ ከዓ ንጣዕምን መልክዕን ሻሂ ኣቃሚምካን ሓዊስካን ዝስተይ ናይ ሻሂ ቀጠፍ እዮ፡፡

አብ ትግራይ ብርክት ዝበሉ ተጋደለቲ ዝርከቡላ ዓዲ እያ ከመዚ ንዕዞቦ ድማ ብበዚሒ ተጋደልቲ ተሰሊፎም እናከዱ ዘሪኢ ምስሊ እዩ። እዞም ተጋደልቲ እንታየ እናክበሩ ይመስሉኩም?

ካብቶም ኣብ ትግራይ ዝርከቡ ናይ ዜና ማዕኸናት ሓደ ድምፂ ወያነ ኢንተርናሽናል እዩ፡፡ ኣብዚ ብቋንቋ ኣማርኛ ዜና እንዳተማሓላለፈ ኮይኑ ብዛዕባ ናይ ግብርና ፖሊሲ እዩ፡፡

እዚ ወዲ ባጀጅ ጠጠው ኢላ እንታሓፅብ ክንርኢ ከለና ሓደ ሰብኣይ ድማ ብቅዲም እታ ባጃጅ እዳሓለፈ ንርኢ አለና። ከም እውን ባጃጅ ንህዝ ቅልሊ ዝበሉ ካብ 1-3 ንውድሰብ ተማላልስ እያ።

አርማ ናይ አዲስ አበባ ዩኒቨርሲቲ ብፃዕዳ ዝተፀሓፈ ኮይኑ፤ አብ ቀይሕ ምድረ ገፅ ይርከብ፡፡ ማእከሉ ከዓ ብዕንቋይ ሕብሪ ኮይኑ መፅሓፍ ብፃዕዳ ሕብሪ፣ ስገምን ጎማ ቅርፂ ዘለዎ ከዓ ብብጫ ሕብሪ ይርከብ፡፡ አዲስ አበባ ዩኒቨርሰቲ ከይድኩም ዶ ትፈልጡ?

ኣቡነ ገብረ መንፈስ ቅዱስ ፃድቕ መሬት ብዝነክእ ጭሕሞምን ኣብ ዙርይኦም ብዘለዉ ኣንበሳታትን ነብርታትን ተፈልዮም ይፍለጡ፡፡ ካልእ መፍለዪ ኸ እንታይ ኣለዎም?

ናይ መከላኸሊ ሰራዊት ሰልፈኛ ምርኢት የርእዩ ኣለዉ፡፡ ከምዚ ዓይነት ምርኢት ኣብ ዓበይቲ በዓላት ልሙድ እዩ፡፡ ናይ ከምዚ ዓይነት ሰልፊ ዓላማ እንታይ ይመስለኩም?

ሓንቲ ጀልባ ኣብቲ ወሰን ማይ ወይ ከዓ ግድብ ደው ኢላ ኣላ፡፡ ኣብ ጥቃ እታ ጀልባን እቲ ቃላይን ሰብ የለን፡፡ እታ ጀልባ ጥዒቲ ዶ ትኾን?

ናይ ኢትዮጵያ ኢፌዴሪ መከላከያ ኢታሚጆር ሹም ጀነራል ብርሃኑ ጁላ ኣብ ኢትዮጵያን ትግራይን ዝነበረ ኩናት መራሒ ኮይኑ ዝሰርሕ ዝነበረ ምኳኑ ትፈልጡ ዶ?

እዛ መኪና እዝኣ ሰርቨስ እንትትከውን ኣብ ከተማ ኣክሱም እንትከውን ናይ መን ቢሮታት ሰርቨስ ትከውን ፃዕዳ ሕብሪ ዘለዋ እያ ይኩን እንበር ናይ መን ቢሮ ሰርቨስ?

ኣርማ ፡- ናይ ሓደ ስራሕ ወይ ከዓ ናይ ሓደ ድርጅት ዝውክል ናይ ምልክት ቋንቋ እዩ፡፡ ኣብ ጨርቂ ዝተቐረፀ ናይ ፖሊስ ትግራይ ኣርማ እዚ እዩ፡፡

ሰባት ኣብ እንዳ መርዑ፣ ኣብ እንዳ ሓዘን ዝፃወትሉ ካርታ ዝበሃል ናይ መፃወቲ ካርዲ ኣሎ፡፡ ገለ ከዓ ነዚ ካርዲ ንቑማር ግልጋሎት ከምዘውዕልዎ ትፈልጡ ዶ?

መሰራዊ ልምዓት ማለት ናይ ሓንቲ ዓዲ ቀንድን ኣድላይን ስለዝኮነ እዚ እንሪኦ ዘለና መሰረታዊ ልምዓት ፅርግያ ኮይኑ ብጣዕሚ ምችውን ኣስፋል ተሰሪሑ እዩ።

እዚ ዓቢ ናይ እምኒ መዋቕር ዘርኢ እዩ። ኣብ ማእኸሉ ድማ ናይ ሓበሬታ ሰሌዳ ኣሎ። እዚ ኣብ ኣኽሱም ዝርከብ ቤተ ክርስቲያን ቅድስት ማርያም ጽዮንን ኣብ ውሽጡ ዘሎ እምኒ ዝፋናት ዝገልጽ እዩ። ኣብቲ ዘሎ ሓበሬታ እንታይ ዓይነት ታሪኽ ዝውክል ይመስለኩም?

ኣብዚ እንርእዮ ዘለና ምስሊ ካብ ሸቀጣ ሸቀጥ ሓደ ዝኮነ እዩ። እዚ ሓፈሻዊ ሸቀጣ ሸቀጥ ኣዶ ይበሃል። ኣብ ውሽጡ ዝተፈላለዩ ዓይነታት ምግብን ዓይነታት ኬክን ኣለው።

ይፈርስ ዘሎ ገዛውቲ ይርአ ኣሎ፡፡ እዚ ምፍራስ ዘሓሸ ገዛ ንምስራሕ ተደልዩ ዝግበር ዘሎ ክኸውን ይኽእል እዩ፡፡ ካብዚ ወፃኢ ኸ ብምንታይ ካልእ ምኽንያት ክፈርስ ይኸእል?

እዚ ካብ ከውሒ ዝተቐርጸ ቤተ ክርስቲያን ዘርኢ እዩ። እቲ ቤተክርስትያን ካብ ከውሒ ኣብ ታሕቲ ዝተቐርጸ ይመስል፣ ልዑል መንደቕን ሕብራዊ መእተዊታትን ኣለዎ። ንስኩም ከ እዚ ቤተክርስትያን ኣብ ኢትዮጵያ ኣበይ ከም ዝርከብ ትፈልጡ ዶ?

እዚ ንሪኦ ዘለና ድባብ ፀሓይ እንትትዓርብ ዝፍጠር ድባብ እዩ፡፡ እዚ ድባብ ፀልማት ይተኣታቶ ዘሎ ምዃኑ ዝገልፅ እዋን እቶ እቶ እዩ፡፡ እዚ ድባብ እንታይ ስምዒት ይፈጥር?

ኣብ ቁፅዕር ዘይሕጋውያን ስደተኛታት ንዝተዋፈረ ናይ ኣሜሪካ ወታደራት ዘርኢ ምስሊ ኣብ ናይ ድምፂ ወያነ ቴለቪዥን ዜና ፕሮግራም ናብ ተመልከትቲ ይቐርብ ኣሎ፡፡

ኣርኮላዊ መስተታት ኣብ ጥርዝ ተኣሺጎም እንትኮኑ ንመናእሰይ ትኽኽለና ስረሖም ከይሰርሑ ብኢኮኖሚ ይኩን ብዓቅሚ ዝጎደኦም መስተ እዩ። ማይ ምስታይ ግን ኣካላት ብስርዓት ክዛወር ይሕግዝ።

እዚ አብ ኢትዮጵያ ዝርከብ ካብ ጣፍ፣ ስርናይ፣ ማሽላ ወዘተ ዝስራሕ አዝዩ ተፈታዊ ምግቢ እንጀራ እንትኸውን ካብ እንሰሳት ዝተረኸበ ድውለት ዝተዳለወ መአዲ እዩ።

ብዛዕባ ዋዕላ ቤት ምኽሪ መቐለ ኣመልኪቱ ብቴለቪዥን ድምፂ ወያነ ኣቢሉ ዜና ይቐርብ ኣሎ፡፡ እቲ ዋዕላ ናይ 4ይ ዘመን መበል 35 ስሩዕ ጉባኤ እዩ፡፡

ናይ ብሄራዊ ክልላዊ መንግስቲ ትግራይ ባንዲራ ዝሓዙ ሰልፈኛታት ብመስርዕ እንትኸዱ ፊት ንፊት ይርአዩ ኣለዉ፡፡ ናይዚ ክልል ባንዲራ ሕብሪ እንታይ ዝመስል እዩ?

ሓደ ወዲ ኣብ ንእሽተይ መኪና ሽፈር ኮይኑ እርሳስ ሕብሪ ዝኮነት መኪና ናይ ገዛ ኮይና ሓደ ወዲ ድማ ብመስኮት ብጭው ዝበለ ሕብሪ ጃኪት ገይሩ ናይ ቤሮ ሰራሕተኛ ኮይኑ ናይ መን መስራቤት ወይ ናይ መን ትካል ይከውን?

ኣብዚ ኣብ ወሰን ጽርግያ ዝርከብ ድኳን ጫማ ዘርኢ እዩ። ኣብ መሬት ዝተፈላለየ ሕብርን ዓይነትን ዘለዎም ጫማታት ኣለዉ። ገለ ካብቶም ጫማታት ካብ ፕላስቲክ ዝተሰርሑ እዮም። ካብዚኦም ኣየናይ ሕብሪ ጫማ ምመረጽካ? ከምኡ ውን ትፈትውዎ ዓይነት ጫማ እንታይ እዩ?